መሰረታዊ ግልጋሎታት ዝበሃሉ ማይ፣ መብራህቲ፣ መንገዲ፣ ሕክምና እዮም። መብዛሕቲኡ ቦታታት ግን መሰረታዊ ልምዓታት ዝተማልኡ ኣይኮኑን። ኣብቲ እስኹም ዘለኽመዎ መሰረታዊ ልምዓት ተማሊኡ ዶ?

አብ ዓለም ብተፈለጥቲ ሰባት ይኩን ብማሕበራዊ ሚደያ ዝተፈላለዩ መፋለጥታት ይስሩሑ እዮም። ናይ ፀጉሪ መፋለጢ፣ ናይ ቅብአት መፋለጢ፣ ናይ አቁሑ መፋለጢ፣ ናይ ቲቪ መፋለጢ፣ ናይ ሞባይል መፋለጢ፣ ብዘሓት መፋለጢታት አለው። ካብዚአቶም አነ ናይ ፀጉሪ መፋለጢ ኣዚየ ይፈትዎ ንስኩም ከ እንታይ ዓይነት መፋለጢ ትፈትው?

አብ ቤት ምግብን መስተን ዝርከቡ ነገራት ወንበር ኮፍ መበሊ፣ ዝብልዑን ፣ዝስተዩን፣ ዝእዘዘካን ሰብ በዓል ገዛ ናይቲ ቤት ምግብን መስተን እዩ። ንስኩም ከ እንታይ ዝተዓዘብክሞ አሎ ኣብ ቤት ምግብን መስተን ?

ካብቶም መሰረታዊ ልምዓታት እዮም ኢልና ንገልፆም ሓደ ፅሊም ፅርግያ እዩ። ፅሊም ፅርግያ ንሓንቲ ዓዲ ዕብየት ዘረጋግፅ መሰረታዊ ልምዓት እዩ። ፀሊም ፅርግያ ዝተፈላለዩ ጥቅምታት ኣለዉዎ። ካብ ጥቕምታቱ ሓደ ድማ ካብ ምንግልታዕ ይምሕረና። ንተሽከርከቲ ድማ ነዊ ዕድመ ክህልውን ይገብር። ንምንታይ ግን ፀሊም ፅርግያ ንተሽከርከቲ ይጠቅም ይመስለኩም?

ትምህርቲ ንሓንቲ ዓዲ ካብቶም መሰረት ምዕባለ ኣብ ቅድሚት ዝስራዕ ሓደ እዩ።

ኣብ ትግራይ ዝተፈላለዩ ናይ ዜና ኣዉታራት ኣለው ካብኣቶም ድማ ድምፂ ወያነ ትግራይ ቲቪ፣ ቲቢኤስ፣ ደደቢት ሜድያ ዝተፈላለዩ እውን ክንጥቀስ ንኽእል ኢና ብ ኣብዝሓ ዝከታተሎም ድምፂ ወያነን ትግራይ ቲቪን እዮም ንስኹም ከ እንታይ ዓይነት ዜና ኣውታር ትከታተሉ?

ማሽናት ኣብዚሒዚ እዋን ሂወት ኣብ ምቅላልን ግዜ ኣብ ምቁጣብን ኣዝዩ ልዑል ድርሻ እስተዋፅኣ ይርከባ። ማሽናት ግዜናን ገንዘብናን ንምቁጣብ ብዙሑ ጥቅሚ እዩ ዘለወን። ዝተፈላለያ ማሽናት እናተመረታ ይርከባ። ኣነ ብወገነይ ሽምዓ ዘምርት ማሽን ኣዝዩ እዩ ዝስሕበኒ። ንስኩም ከ እንታይ ዓይነት ማሽን ትፈትው?

አብ ሓንቲ ስድራ አቦ፣ አዶ ፣ሓው ፣ሓፍቲ ዝበሃሉ አካላት አለው። ካብዚአቶም አቦን አዶን ስራሕ ብምስራሕ እታዊ ብምእታው ነቶም ህፃውንቲ ይቅልቡ ።እቶም ህፃውንቲ ድማ አብ ገዛ ዘሎ ነገር ብምሕጋዝ ነቲ ኑሮ የካይድዎ። ኣብዚ ግን ዝለዓለ ድርሻ ዘለዎ መን ይመስለኩም ?

ጥበብ ሙዚቃ ኣብ ዓለምና እቲ ብዙሕ ኣድማፅን ተመልካትን ዘለዎ ጥበብ እዩ። ኣብ ሃገርና እዉን ብዙሓት ደረፍትን ኣድመፅትን ኣለዉ። ካብቶም ደረፍቲ ገሊኦም ድማ ቴዲ ኣፍሮ ተኣምራት ኣማረ ማህሌት ገብርጀወርግስ እዮም ኣነ ብወገነይ ቴዲ ኣፍሮ ብጥዕሚ እየ ዝፈትዎ ንስኩም ከ ንመን ደራፊ ትፈትዉ ?

አብ መዓልታዊ ናይ ደቂ ሰባት ሂወት ምትዕድዳግ ዘሎ እዩ። ሰባት ዝተፈላለዩ ነገራት ይሸጡን ይዕድጉን እዮም። አብዚ ሐዚ እዋን አብ ሃገርና ካብ ሸዋጢ ዓዳጊ ይበዝሕ። ሸዋጢ ስለዝወሓደ ድማ ዓዳጊ ነገራት ይከብሮ አሎ እዩ። አነ እቲ ምዕዳግ ፅቡቅ አይኮነን ይብል። ንስኩም ከ እንታይ ይመስለኩም ?

ንመጋየፂ ንጥቀመሎም ንኣብነት ኣብ እዝንና እንገብሮም ሕንጥልጥል ናይ እዝኒ ኣብ ግንባርና ንገብሮም ወርቂ ኣብ ኢድና ንኣስሮ ሰዓት ኣብ ክሳድና ንገብሮ ዝኮነ መጋየፂ መልክዕ ይዉስከልና እዩ። ንስኩም ከ እዞም መጋየፂ እዚኦም ትጥቀምሎም ዶ ?

ናይ ገዛ ኣቁሑ ንምገበሎም እስኳዲላታት ፣ማይ ንሰትየሎም ብርጭቆታት፣ ንቅመጠሎም ወንበራት፣ መደቀሲና ዓራት ዝሓዙ እዮም ። ናይ ኣቱሑ ገዛ ኣብ ናትኩም እንታይ እንታይ ዓይነት ኣቁሑ ኣለዉ?

ዝተፈላለዩ ዓይነት ጫማታት አለውና። ካብአቶም ሓደ ድማ ኮንጎ እዩ። ኮንጎ ብአብዝሓ አብ ከባቢ ትግራይ ይጥቀምሉ። ብፍላይ ድማ ናይ ቀደም ተጋደልቲ ብአብዝሓ ይጥቀምሉ ነይሮም። ብዝሕ ናይ ምክልካል ዓቅሚ የብሉን ግን ድማ ብጣዕሚ ይፈትውዎ ነይሮም። ንምንታይ እዮም ግን ተጋደልቲ ኮንጎ ጫማ ዝፈትው?

ዝተፈላለዩ ዓይነት ናይ ኣቁት ገዛ ኣለውና፣ ካብኣቶም ሓደ ድማ ኣርማድዮ እዩ። ኣርማድዮ ብዙሕ ጥቅሚ ኣለዎ፣ ዝተፈላለየ ኣቁሑት ኣውሽጡ ክሕዘልና ይክእል እዩ፣፣ካብ ርስሓት ድማ ይከላከለልና። ኣብ ሕድሕድ ገዛ ኣርማድዮ ዘይብሉ ገዛ ምርካብ ኣይካእልን እዩ። ንምንታይ እዩ ግን ናይ ሓበሻ ሰብ ብዙሕ ኣርማድዮ ዝፈትው?

ዝተፈላለዩ ናይ ገዛ እንስሳት ኣለው፡፡ ካብኣቶም ድማ ላሕሚ እያ፡፡ ላሕሚ ዝተፈላለየ ጥቅምታት ትበና ካብኣቶም ሓደ ድማ ፀባ፣ ጠስሚ ዝተፈላለዩን ውን ኣለው፡፡ ንምግብነት ውን ተገልግለና እያ ናይ ላሕሚ ስጋ ብጣዕሚ እዩ ጥዑም ኣነ ብጣዕሚ እየ ዝፈቱ ንሱኹም ከ ትፈትዎ ዶ?

ዝተፈላለዩ ገዛውቲ ኣለውና ካብኣቶም ድማ ባህላውን ኣሰራርሓን ዘመናዊ ገዛ ኣሰራርሓን እዩ። ባህላዊ ገዛ ኣስርርሓ ዕንጨይትን ጭቃን ብምጥቃም ዝስራሕ እንትከውን ዘመናዊ ኣሰራርሓ ድማ ስሚንቶን ብሊኮቶን ብምጥቃም ንስርሖ ኣብዚ ኣርክቴክቸር ብጣዕሚ ብዙሕ ኣስተዋፅኦ እዩ ዘለዎ። ንስኩም ከ ካብ ዘመናዊ ባህላዊ ገዛ ይሓይሽ ኢልኩ ትሓስቡ?

ፖለቲካ ማለት ሓደ ሰብ ንሓደ ሓሳብ ዘርዝሪ ዘርድእ ንሕብረተሰብ ማለት እዩ። ኣነ ብዙሓት ፖለቲከኛታት ይፈልጥ እየ። ናይ ፖለቲካ እድናቂት ኣይኮንኩን። ንስኩም ከ ናይ ኣየንኡ ፖለቲካ ተከተልቲ ወይከዓ ኣድነቅቲ ኢኩም?

ቡዝሓት ዓይነታት መስተታት ኣለውና እዮም ። ካብቶም ዓይነታት መስተ ሓደ ድማ ልሱልስ መስተ እዮ ። ኣብ ልሱልስ መስተ ቡዝሓት መስተታት ነግኒ ኢና ። ከም እኒ ኮካ፣ ምሪንዳ ፣ ፋንታ፣ እስፕራይትን ፔፕሲ ዝኣመሰሉ ንረክብ ኢና ። እዚኣቶም ግን ጥቅሚ ጥራሕ ዘይኮነስ ጉደኣት እውን ኣለዎም እዩ ። ጉደኣቶም ዶ ጥቅሞም ዘምዝን ይመስለኩ?

ዜና ቡዙሓት ነገራት ዘጠቃለለ ዓይናታት ሓበሬታ እዩ፡፡ ናይ ፖለቲካ ዜና፣ ናይ ልምዓት ዜና፣ ናይ ሃገር ኩነታት ዜና ኮታስ ቡዙሓት ነገባራት የጠቃልል፡፡ ብኣብዝሓ ዝከታተሎ ግን ድማ ፖሊቲካ እዩ፡፡ ደቂ ሰባት ፖለቲካ ዜና ብጣዕሚ እዮም ዝፈትዉ፡፡ ንስኩም ከ ከምኣቶም ትፈትዉ ዶ ትኮኑ?

ትራንስፖርትን ተሽከርከርትን ከምኒ ሳይክል፣ ሞተር ፣መኪና እዮም። እዞም ተሽከርከርትን ትራንስፖርትን ብዝግባእ ተዘይተጠቂምናሎም ሓደግኦም እዉን ብኡ ልክዕ ብጣዕሚ ከቢድ እዩ። እስኹም ከ ካብ ተሽከርከርቲ ትጥንቀቁ ዶ?

ጉዕዞን ትሪዙምን ናብ ዝተፈላለዩ ቦታታት ከይድካ ዘይትፈልጦ ነገር ምርአይ፣ ምምሃር ምፍላጥ እዩ። ስደት ግን ካብ ዓድካ ወፂእካ ምንባር ስለዝኮነ አነ ናይ ስደት ደጋፊት አይኮንኩን ንስኩም ከ ?

ኣብ ዝተፈላለዩ ዓድታት ዝተፈላለዩ ምጋየፅን መማላክዕን ይጥቀሙ እዮም:: ንኣብነት ኣብ ሃገርና ኢትዮጵያ ዝተፈላለያ ክልላት ነናይ ባዕለን መጋየፅን መመላክዕን ይጥቀማ እየን:: ንኣብነት ቤንሻንጉል ክነልዕል ከለና ቀይሕ ሓመድ ከም መፅባበቂ ይጥቀምሉ ኣብ ርእሶም እዉን ይገብርዎ እዚ ጉድኣት ዘለዎ ዶ ይመስለኩም ?

ደቂ ሰባት እንፍጠረሉ መንገዲ ኣዚዩ ዘገርም እዩ፤ ሓንቲ ጓል ኣንስተይቲ ካብ ወዲ ተብዓታይ ብእትረክቦ ናይ ዘርኢ ፈሳሲ ኣብ ከብዳ ጥንሲ ተፈጢሩ ንትሸዓተ ወርሒ ተሸኪማ ኣብቲ ከይዲ ንሱ ውን ቡዝሓት ስቃያት ርእያ መጨረሻ ዉን ኣብ ምውላድ ቡዝሕ ሓሚማን ደኪማን ትከዶ ክያዶ እዩ። እዚ ግን ብጣዕሚ ዘገርም ኣይመስለኩምን?

ፀሓይ ካብ ምድሪ ኣዝያ ርሒቃ እትርከብን ፀላም እትቅንጥጥን መስደመሚ ተፈጥሮ እያ። ካብ ፀሓይ ዝተፈላለዩ ጥቕምታት ክንረክብ ንኽእል ኢና። ንኣብነት ናይ ንጉሆ ፀሓይ ቫይታሚን ዲ ትህበና ከምኡ እዉን ዝተፈላለዩ ጥቕምታት ኣለዉዋ ጸሓይ ኣነ ኣዝያ እያ ተደምመኒ ንስኩም ከ ብናይ ፀሓይ ተፈጥሮ ትግረሙ ዶ ትኾኑ ?

ሙዚቃ አብ ናይ ደቂ ሰባት ሂወት ዓብይ ቦታ ዘለዎ እንትኸውን ሙዚቃ ደቂ ሰባት ስሚዕታቶም ንምግላፅ ይጥቀምሉ ናይ ሓዘን ይኹን ደስታ ስሚዒቶም ብሙዚቃ ይገልፁ። አነ ናይ ደስታ ሙዚቃ ብጣዕሚ እየ ዝፈቱ። ንስኹም ኸ እንታይ ዓይነት ሙዚቃ ትፈትውን ተዳምፁን ይመስለኩም?

ሕብረተሰብ ኩናማ ኣብ ክልል ትግራይ ዝርከቡ ሕብረተሰብ ኮይኖም ኣዙዩ ዝተፈለየ ድሙቅን ባህሊ እዩ ዘለዎም። ብፍላይ ድማ ኩትሻ ዝበሃል ምግቦም ኣዝዩ ጥዑም እዩ። ዝተፈለየ ህርመት ሙዚቃ እውን እዮም ዝጥቀሙ። ግን ንምንታይ እዮም ካብ ትግራይ ክልል ፍልይ ዝበለ ባህሊ ዘለዎም ኮይኑ?

ማሕበራዊ ሚድያ ከም ፌስቡክ፣ ቴሌግራም፣ ኢንስታግራም፣ ቲክቶክ ብጣዕሚ እየ ዝጥቀመሎም። ሓድሽቲ ሓድሽቲ ሓበሬታታት እውን ይረኽበሎም እየ ።ብኣግባቡ ተዘይተጠቅምካሎም ግን መጥፋእትካ ክኾኑ ስለ ዝኽእሉ ብኣግባቡ ንጠቀመሎም ።ንስኹም ከ ከመይ ትጥቀምሎም ማሕበራዊ ሚድያ?

ካብ ዓይነታት ሙዚቃ ሓደ ህድእ ዝበለ ሙዚቃ እዩ ፤ካልኣይ ድማ ጓይላ እንብሎ ሙዚቃ እዩ ፤ኣነ ብጣዕሚ ዝፈትዎን ዝዘናግዓሉ ዝፃወተሉ ናይ ጓይላ ሙዚቃ እዩ ። ንስኹም ከ ታይ ዓይነት ሙዚቃ ትፈትዉ?

ፖለቲካ ኣብ ሓንቲ ሃገር ቡዙሕ ፅልዋ ስለ ዘለዎ ኣዝዩ ጥንቃቀ ዝደሊ ነገር እዩ፡፡ ፖለቲካ ዘይምትዕርራይ ሓንቲ ሃገር ክትፈርስን ክትለምዕን ትክእል እያ፡፡ እቶም ፖለቲከኛታት ንዘይተዛረብዎ ነገር ኣዝዮም ጥንቃቀ ክገብሩ ኣለዎም፡፡ ብፖለቲካ ሓንቲ ዓዲ ኣዝያ ዶ ትህሰ ይመስለኩም?

ኣብ ዝተፋላለዩ ሃገራት ዝተፈላለየ ዓይነት ባህሊ ኣሎ ። ንኣብነት ኣብ ሓደ ሓደ ሃገራት ንሓዘን ክኸዉን ከሎ ፃዕዳ ኽዳን ንደስታ ክኸዉን ከሎ ድማ ፀሊም ኽዳን ይኽደኑ። ኣብ ሓደ ሓደ ድማ ደስታ ክኸውን ከሎ ፀዕዳ ኽዳን ሓዘን ክኸውን ከሎ ድማ ፀሊም ኽዳን ይኽደኑ። እዚ ኣፋላላይ ግን ንምንታይ ዝተፈጠረ ይመስለኩም?

መሰረታዊ ግልጋሎት ማለት ወድ-ሰብ ንክነብር ካብ ዘድልይዎም ኣገደስቲ ነገራት ሓደ እዩ ።ካብኣቶም ድማ ናይ ማይ ግልጋሎት ፣ናይ መብራህቲ ግልጋሎት ገሊኦም እዮም ።ከምቲ ዝፍለጥ ማይ ኣብ ሂወት ወድሰብ ዕዙዝ ግደ ዝፃወት እዩ ። ብዘይ ማይ ምንባር ዝከኣል ዶ ይመስለኩም ንምንታይ ከ ኢና ግልጋሎት ማይ ኣብ ሂወትና ኣገዳሲ ዝኮነ ?

ኣትክልትን ኣሕምልትን ንጥዕናና ንነብስና ብጣዕሚ ፅቡቅ ፅቡቅ ዝባሃል ለውጥን ጥቅምን እዩ ዘለዎም፡፡ ንህፃናት እውን ዝበለፀ ጥቅሚ ይህቦም፡፡ ንስኩም ከ ናይ ኣትክልትን ኣሕምልትን ተመገብቲ ዲኩም?

ዝተፈላለዩ ዓይነታት ትምህርቲ ኣለዉና፤ ካብኣቶም ሓደ ድማ ኬምስትሪ እዩ፤ ኬምስትሪ ኣብ ዓለምና ብዙሕ ኣስተዋፅኦ እናገበረ ይርከብ፤ ኬምስትሪ ብዛዕባ ኣተማት ዘፅንዕ ዓይነት ትምህርቲ እዩ፤ ኣብዚ ሐዚ እዋን ድማ ኣዝዩ ተስፋሕፊሑ ይርከብ። ኣነ ኬምስትሪ ብወገነይ ኣይፈቱን እየ ንስኹም ትፈትዉዎ ዶ?

ኣብ ዓለም ኣዝዮም ቡዙሓት ኣትክልትን ኣሕምልትን አለዉ። ካብ ኣቶም ሓደ ኣቨካዶ እዩ። ኣቨካዶ ዝተፋላለዩ ጥቅምታት ኣለዉዎ። ኣቨካዶ ንፀጉርና መንዉሒ ንጥዕናና ንምሕላይ ከማኡ እውን ቁመና ሰዉነትና ዝተስታካከለ ንክኸውን ይጠቅመና እዩ። ኣነ ኣቨካዶ አዝየ እየ ዝፈቱ። ንስኩም ከ እንታይ ዓይነት ኣትክልቲ ትፈትዉ?

ባህላዊ ሕክምና ብፍላይ ድማ ኣብ ሓበሻ ኣዝዩ ዝተለመደ ዓይነት ሕክምና እዩ። ባህላዊ ሕክምና ዝተፈላለዩ እፅዋታት ብጥቃም ይጥቀሙ። ንኣብነት ድማ ከም ኣውሒ ይጥቀሙ እዮም። ኣውሒ ቀጥቂጥካ ብምስታይ ንምቺ ሕማም የድሕን እዩ ኢሎም ይሓስቡ እዮም ። ግን ድማ ባህላዊ ሕክምና ኣዝዩ ጉድኣት ዘለዎ ዶ ይመስለኩም ?

ዝተፈላለዩ ዓይነታት ትምህርቲ ኣለዉ ካብቶም ዝተፈላለዩ ዓይነታት ትምህርቲ ስነ ህይወት ሓደ እዩ። ስነ ሂወት ብዛዕባ ናይ ደቂ ሰባት ዉሽጣዊ ይኹን ደጋዊ ሰዉነት ዘፅንዕ እዩ። ብዛዕባ ደም ዝዉዉር፣ ናይ ልቢ ህርመትን ዝተፈላለዩን ድማ የፅንዕ። ኣብ ሂወትና ስነህይወት ኣዝዩ ብዙሕ ጥቕሚ እዩ ዘለዎ። ስነ ህይወት ብምምሃርና ታይ ዓይነት ጥቕሚ ንረክብ ይመስለኩም?

ፋሽን ማለት ወይ ባዕልኻ ወይ ብጥበበኛ ሰባት እትሰርሖ ናይ ባዕልኻ ዲዚይን ዘመን ዝሓለወ ዲዛይን ኣውፅኢኻ እትሰርሖ ፋሽን ይባሃል። ንስኹም ከ ናይ ፋሽን ተኸተልቲ ዲኹም?

ሕርሻን ግብርናን ንባዕልናን ከምኡእውን ንዓድናን ክንጠቅም ንክእል ኢና። ደስ ዝበለና ምህርቲ እናዘርኣና እናቡቀልና ንባዕልና ኮይና ንሕብረተሰብ ንዓለምና እውን ክንተርፍ ንክእል ኢና። ስለዚ ሕርሻን ግብርናን ብከመይ ትጥቀምሉ ንሱኩም?

አብ ከተማ መቐለ ዝርከብ መዕርፎ ነፈርቲ አሉላ አባነጋ ዲዛይኑ አዝዩ ማራክን ፅቡቅን እዩ። ገና ናብቲ አፍ ደገ ክትአቱ ከለካ ውሽጥካ ደሰታ ይስመዖ። ብፍላይ ድማ እቲ ዝተውሃቦ ስም ነቲ ጅግና አሉላ አባነጋ ዘዘክረና ስለ ዝኾነ አዝዩ ተመራፂ ይገብሮ። ንስኩም ከ እቲ ስም ምስቲ መዕርፎ ነፈርቲ ዝትሓሓዘ ዶ ይመስለኩም?

ናብ ዝተፈላለዩ ቦታታት እናኸድካ ዘይትፈልጦ ምርኣይ፣ ምምሃር፣ ታሪክ ምፍላጥ፣ ጉዕዞን ቱሪዝምን ኣነ ብጣዕሚ እየ ዝፈቱ፡፡ ስደት ግን ካብ ዓድኻ ወፂእኻ ምንባር ስለ ዝኾነ ደጋፊት ኣይኮንኩን። ንስኹም ከ ትድግፉ ዶ?

ካብ ዓይነታት እፅዋት ሓደ ዝኮነ ሊሞ ብኣብዝሓ ኣብ ከባቢ ትግራይ ይርከብ፡፡ ዝተፈላለዩ ጥቅምታት ድማ ኣለዎ፡፡ እኖታትና ቡና ከፍልሓ ከለዋ ከም ሰቲ እውን ይጥቀማሉ እየን፡፡ ካብኡ ዝዘለለ ድማ ቀጥቂጥካ ከም መድሓኒት ንጥቀመሉ ኢና፡፡ ሊሞ ከም መድሓኒት ምጥቃም ግን ትክክል ዶ ይመስለኩም?

ትምህርቲ አብ ቤት ትምህርቲና ብመምሃራንና ዝወሃበና ትምህርቲ ይበሃል። ዘይንፈልጦ ካብ መጀመርያ ክሳብ እቲ ላዕሊ ዝበሃል ደረጃ ንመሃሮ ትምህርቲ ይበሃል። ንስኩም ከ ተመሃሮ ዲኹም ?

ብዙሓት ዓይነታት እፅዋት አለው ካብአቶም ድማ ቀላሚጦስ እዩ። ቀላሚጦስ ንቡዙሕ ይጠቅመና አብ ክርስትና ይኩን መርዓ እውን ከም ሰንቲ ይጥቀምሉ እዮም። እንጨይቲ ተሰሪሑ እዉን ገዛ መስርሒ እንጀራ መጋገሪ እውን ንጥቀመሉ ኢና ካብኡ ዝዘለለ ቀላሚጦስ ንምንታይ ይጠቅመና ይመስለኩም ?

ገዛ ሰብ ስራሕ ናይ ደቂ ሰባት መፅለሊ እዩ፡፡ ገዛ ዝተፈላለዩ ነገራት ብምጥቃም ደቂ ሰባት ይሰርሕዎ፡፡ ንኣብነት ዘመናዊ ገዛታት ኳ ዝባሃሉ ብሎኬት፣ ስሚንቶ ከምኡ እውን ዝተፈላለዩ ግበኣታት ተጠቂሞም ይሰርሕዎም፡፡ ባህላዊ ኸ ብከመይ መንገዲ ዝስራሕ ይመስለኩም?

ኣብ ዓድና ዝተፈላለዩ ዓይነታት ቤት ምግብን መስተን ኣለዉ። ኣብ ከባቢካ ምግብን መስተን ምህላዉ ድማ ቡዝሓት ረብሓታት ኣለዎም። ካብ ራብሓታቶም ገሊኦም ድማ እቲ ኣብ ጥቃ እንዳ ቤት ምግቢ ዝነብር ማሕበረሰብ ንከዓቢ ይሕግዞ። ንቡዝሓት ሰባት ዉን ዕድል ስራሕ ይፈጥር እዩ። እዞም ኩሎም ረብሓታት ካብ ቤት ምግብን መስተን ዝርከቡ ዶ ይመስለኩም?

ፍሺን ማለት ብሓዱሽ ቅዲ ናብ ዕዳጋ ዝቀርብ ማለት እንትኸውን ኣከዳድና፣ ኣሰራርሓ ፀጉሪ ዘካትት እዩ።

ብዙሓት ዓይነት ዕፅዋት ኣለዉና። ካብዞም ዕፅዋት እዚኣቶም ሓደ ዓዉሒ እዩ። ዓዉሒ ብዙሕ ጥቅሚ እዩ ዘለዎ ንምብላዕ ፍርኡ ይጠቅመና፣ ንብዙሓት ነገራት ይጠቅመና እዩ፣ ሕማም ንምክልካል እዉን ይጠቅመና እዩ፣ ኣደታትና ቀጥቂጠን ኣብ መንበስበስታና ብምግባር ብቡናን ብሻህን ብምስታይ ድማ ምቺ ንዝበሃል ሕማም መከላከሊ ይጥቀማሉ እየን ።እዚ ዓዉሒ ብኣፍ ምስታይ ግን ጉድኣት ዘለዎ ዶ ይመስለኩም ?

ዝተፈላለዩ ዓይነታት ናይ ቢሮ አቁሑት ኣለው። ካብኣቶም ሓደ ደማ ኮምፒተር እዩ። ኮምፒተር ኣብ ዓለምና ካብ ዘለዉ ኤሌትረነክስ ሓደ እዩ። ኮምፒተር ዝተፈላለዩ ጥቅምታት ይህበና። ኣብ ቢሮ ድማ መልእክቲ ንምልአካ ቡዙሕ ግዜ ዝወሰድ ሰራሕ ኣብ ሕጽር ዝበለ እዋን ንክንስርሖ ይገብረና። ኣብ ቢሮ ኮምፒተር ተዘይህሉ ብከመይ መንገዲ ምተጠቀመ ነይሩ?

ሕብረተሰብን ስድራን ሰባት ኮይኖም ግን ኣብ ሓደ ከባቢ ዝነብሩ ሓደ ባህሊ ሓደ ኣዘራርባ ሓደ ቋንቋ ዘለዎም እዮም። ኣነ ካብ ትግራይ ሕብረተሰብ ዝወፃእኩ እየ። ንሱኹም ከ?

ብጥበብን ባህልን ዝተሰርሐ ካብ ጡጥ ዝተሰርሐ ጥልፊ፣ ዓለባ ዓዲ፣ ኩታ ብጣዕሚ እየ ዝፈትዎም ተጠቃሚት እውን እየ፡፡ ንስኩም ከ ብጥበብ ዝተሓወሶ ባህሊ ዝተሰርሐ ተጠቀምቲ ዲኩም?

ካብ ዓይነታት ስራሕ ሓደ መምህርነት እዩ። መምህርነት ንተማሃርኡ ብዝግባእ ኣምሂሩ ኣረዲኡ ዝሰርሕ ስራሕ እዩ። ኣነ መምህርነት ብጣዕሚ ዝፈትዎ ስራሕ እዩ። ንስኹም ከ እንታይ ትፈትዉ?

ፀጉሪ ንጓል ኣንስተይቲ ይኹን ንወዲ ተባዕታይ ከም መመላኽዒ ተገይሩ ይውሰድ። ኣብ ቀደም እዋን ጋዕሲ ናይ ኣወዳት መመላኽዒ እንትነብር ቁኖ ድማ ናይ ደቂ ኣንስትዮ ነይሩ። ኣብዚ ሕዚ እዋን ግና ጋዕሲ ይኹን ቁኖ እናጠፈአ ይርከብ። ንስኹም ከ ጋዕሲ መመላኽዒ ናይ ኣወዳት እዩ ኢልኩም ትሓስቡ ዶ?

ፖሊስ ንሓንቲ ዓዲ ዝተፈላለየ ረብሓ ኣለዎ፡፡ ፖሊስ ገበነኛታት ካብ ዝኣተውዎ መሃሙቅ ኣውፅኡ ናብ ሕጊ የቅርብ፡፡ ሌባ ይኩን፣ ዝቀተለ ይኩን ዝኮነ ይኩን ወንጀል ዝፈፀመ ብፖሊስ እዩ ዝተሓዝ፡፡ ፖሊስ እንተዘይሃልዩ እዛ ዓዲ እንታይ ትከውን ይመስለኩም?

ብዙሓት ዓይነታት ብራንድ ናይ ጫማ ኣለው ኣብ ዓለም እቲ ዝፍቶን ተመራፂ ዝኾነ ድማ ሓደ ኣዲዳስ እዩ። ኣዲዳስ ኣብ ዓለምና ብዙሕ ተጠቃሚ ኣለዎም ።ኣርምኡ ድማ ሰለስተ ዝተጋድማ መስመራት እየን ። ንምንታ እዩ ግን ኣዲዳስ ሰለስተ ዝተጋድማ መስመራት ዝጥቀም ይመስለኩም?

ታሪካዊያን ዝኮኑ ተፈጥሯዊ ቦታታት አለዉ ንአብነት ገረዓልታ አብ ከተማ ዕዳጋ ዓርቢ ዝርከብ እንዳ ባ ፃህማ ዝበሃል ገዳም አሎ እዚኦም ታሪካዉያንን ተፈጥሯዊን እዮም። እዞም ቦታታት ንሶም ኬድኩም ርኢኩሞም ትፈልጡ ዶ ?

ዜና ኣውታር ማለት ሓደሽቲ ዘይተሰሙዑ ሓበሬታት ኮይኖም ንማሕበረሰብ ዓለም እነጋወሐሉ እዩ።

ምግቢ ንደቂ ሰባት ኮኑ እንስሳት ብሂወት ንምንባር ዝጠቅሞም አገዳሲ ነገር እንትኸውን ምግቢ እንተዘይ በሊዕና ክንነብር እውን አይንኽእልን። ምግቢ ዝተፈላለዩ ጥቅምታት አለዎ ካብ ምፅጋብ ሓሊፉ ንሰውነትና አዝዩ ዝተፈላለዩ ጥቅሚ ይህበና። አብ ዓለምና ድማ ዝተፈላለዩ ምግብታት አለው። ምግቢ እንተዘይህሉ ብኸመይ መንገዲ ምነበርና?

ዜና ማለት ዝተረጋገፀን እዋናዊ ዝኾነ ሓበሬታ ናብ ህዝቢ ምብፃሕ ማለት እዩ። ዜና ብዝተፈላለየ መንገድታት ክቀርብ ይኽእል እዩ። ንኣብነት ብሬድዮ ቴሌቭዥን ዝኣምሰሉን ክቐርብ ይኽእል እዩ። እዞም መርበብ ሓበሬታት ድማ እሙናትን ፅፁያትን ክኾኑ ኣለዎም። ዜና ምህላው ኣገዳሲ ዶ ይመስለኩም?

ፌስ ቡክ ካብቶም ዓይነት ማሕበራዊ ሚድያ ሓደ እዩ። ንስኹም እንታይ ዓይነት ትጥቀሙ?

ንግድን ምትዕድዳግን ማለት አብ ዕዳጋ ወሪድካ ንስኻ ዘለካ ንካሊእ ሰብ እትሸጠሉ ንሱ ካዓ ንዓካ ይሸጠልካ እዙይ ንግድን ምትዕድዳግን ይበሃል። ኣነ ንግድን ምትዕድዳግን ፈታዊት እየ አድናቒትን እውን እየ። ንስኩም ከ ንግድን ምትዕድዳግን ጌርኩም ዶ ትፈልጡ?

ተፈጥራዊ መልክዕና ጎሊሁ ንክረእ ዝተፍላለዩ መጸበቅን መመላክዕን ንጥቀም ኢና፤ ካባቶም ሓደ ድማ ኩሕሊ እዩ፤ ክልተ ዓይነት ኩሕሊ ኣለዉና፤ ባህላዊ ኩሕሊን ዘመናዊን ኩሕሊን፤ ባህላዊ ኩሕሊ ቀጥቂትካ ናብ ዓይኒ ዝግበርን መድሓኒት ዓይኒን እዩ። ናይ እማን ባህላዊ ኩሕሊ ንዓይኒ ዘጽሪ ይመስለኩም ዶ?

ሕብረተሰብ ራያ አብ ክልል ትግራይ ዝርከብ ሕብረተሰብ ኮይኑ አዝዩ ምዕሩግን ድሙቅን ባህሊ እዩ ዘለዎ። ሳዕሲዒቶም፣ አከዳድነኦም፣ ቁነኦም፣ ኩሉ ነገሮም ብጣዕሚ እዩ ደስ ዝብል። እቲ ዓዶም ድማ ለምለምን ምዕሩግን እዩ። ብዙሕ ነገራት እዩ ዘለዎ ንምንታይ ግን ራያ ፍሉይ ልሙዕ ዝኮነ ይመስለኩም?

ኣብ ሃገርና ኢትዮጵያ መስሕብ ትሪዝም ዝኾኑ ብኣብዝሓ ጎብነይቲ ዝጉብንዩዎም ቦታታት ቡዙሓት ኣለው፡፡ ካብኣቶም ሓደ ዝኾነ ዋሻ ሰፍዑመር እዩ፡፡ ዋሻ ሰፍዑመር ኣዝዩ ኣገራምን መስደመምን ብፍሉይ ጥበብ ዝተሰርሐ ዋሻ እዩ፡፡ ሰፍዑመር ብዙሕ ኣታዊ የአቱ፡፡ ንስኹም ከ ብዙሕ ኣታዊ ዘእቱ ዶ ይመስለኩም?

ባህላውን ዘመናውን ዓይነታት ምግብታት ኣለዉና፡፡ ካብዞም ባህላዊ ኢልና ንዝርዝሮም ሓደ ጥሕሎ እዩ፡፡ ጥሕሎ ኣብ ከባቢ ዓዲ ግራት ዝዝውተር ብዝግኒ ዝበሃል ፀብሒ ዝብላዕ እዩ፡፡ ከም መወራረዲ ድማ ሜስ ይቐርበሉ እዩ፡፡ ብኣብዝሓ ግና ብኣንሽቲ እዩ ዝስራሕ፡፡ ንምንታይ ግን ጥሕሎ ብኣወዳት ዘይስራሕ ኢልኩም ትሓስቡ?

አብ ከባቢና ቤት ምግቢ ምህላው ቡዙሓት ረብሓታት አለዎ፡፡ ካብ ረብሓታት ንገሊኦም ድማ ንቡዙሓት ሰባት ዕድል ስራሕ ይፈጥር፡፡ አብቲ ጥቃ እንዳ ምግቢ ዝነብር ማሕበረሰብ ድማ ንክዓቢ ይሕግዝ፡፡ እቲ ክግልገል ዝመፀ እውን ሰብ ብቀሊሉ ንክጥቀም ይሕግዝ፡፡ እዚ ዝኩሉ ረብሓ ዘለዎ ዶ ይመስለኩም?

ካብ ዝኮነ ዓዲ ዝኾነ ይኩን አቅሓ አምፂካ ንዓካ ብዝጥዕመካ መንገዲ ወሲካ ድማ ንዓማዊል ክተቅርበሎም ከለካ እዚ ንግዲ ይበሃል። አብዚ ሐዚ እዋን ግና ንግዲ አዝዩ ቅልዉላው ኣትይዎ ይርከብ። እቲ ሸዋጥን ዓዳግን ብጣዕሚ ተፈላልዩ ይርከብ። ንምንታይ ግን ናይ ንግዲ ቅልዉላው ዝፍጠር ይመስለኩም?

ዝተፈላለያ ሃገራት ምእንቲ መግለፂ እታ ዓደን ዝተፈላለየ ባንዴራታት ይጥቀማ፡፡ ኣብ ሓንቲ ሃገር ድማ ዝተፈላለየ ክልላት ኣለዉ፡፡ ሕዚ ንኣብነት ኣብ ኢትዮጵያ ዝተፈላለየ ክልላት ኣለዉ፡፡ እተን ክልላት ድማ ነናይ ባዕለን መለለዪ ባንዴራ ኣለወን፡፡ ንኣብነት ናይ ትግራይ ብጫን ቀይሕን እዩ፡፡ ኣነ ብናይ ትግራይ ኣዝየ ሕጒስቲ እየ፡፡ ንስኹም ከ ትሕጐሱ ዶ?

ጉዕዞ ኣብ ሃገርና ኢትዮጰያ ብጣዕሚ ዘይተለመደ ነገር እዩ፡፡ ኣብ ምዕራባውያን ግና ኣዝዩ ዝተለመደን ብዝሕ ኣታዊ ዘእቱን ዓይነት ነገር እዩ፡፡ ጉዕዞ ኣዝዩ ጠቓምን ንሰዉነትናን ጥቕምን ዘለዎ እዩ፡፡ ብዙሓት ነገራት ንክንፈልጥ ድማ ባህልናን ታሪክናን ድማ ይሕግዘና፡፡ ኣብ ትግራይ ኪዱ ተትባሃሉ ናብ ምንታይ ምተጋዓዝኩም ?

ፋሽን ማለት በቢዘመኑ እናተቐያየሩ ዝመፁ ሓደሽቲ ቅድታት ማለት እዪ። ኣነ ናይ ፋሽን ተኸታሊት ኣይኮንኩን፣ ባህላዊ ነገር ብዙሕ ግዜ ይፈቱ። ንስኹም ከ ናይ ፋሽን ተከተልቲ ዲኹም ?

ካብ መፅሓፍን ጋዜጣታትን ብዝሕ ዝበለ ትምርቲ ይወስድ እየ ርእሰይ ንምስፋሕ ፣ ፍልጠተይ ንምብዛሕ ውን ይጠቕመኒ እዩ ። ጋዜጣን መፅሓፍን ኣነ ብጣዕሚ እየ ዘንብብ። ንስኩም ከ ናይ ጋዜጣን መፅሓፍን ኣንበብቲ ዲኩም?

ፖለቲካ ማለት ተቃወምቲ ማለት እዩ። ወይ ድማ ደገፍቲ ዝኾነ ሓሳብ ኣልዒሎም ተንቲኖም ከርድኡ ዝኽእሉ ንሕብረተሰብ ንባዕሎም ተረዲእዎም ከረድኡ ዝኽእሉ ፖለቲካ ይብሃል። ንስኹም ከ ናይ ፖለቲካ ኣድነቅቲ ዲኹም?

ቡዙሓት ተፈለጥትን ጀጋኑን ሰባት ብዙሓት ታሪካት ሰሪሖም እዮም። እዞም ዝሰርሕዎም ታሪካት ተሰኒዶም ድማ ብመፅሓፍን ብማሕበራዊ ሚድያን ይዝርግሑ እዮም። ካብዞም ዝተሰርሑ ታሪካት ኣነ ናይ ሓየሎምኣርኣያ ታሪክ ብጣዕሚ እዩ ዝምስጠኒ። ንስኩም ከ ናይ መን ታሪክ ብጣዕሚ ይምስጠኩም?

ዝተፈላለዩ ዓይነታት ፅሕፈት መሳርሒ ዘለዉ እንትኾኑ ካብኣቶም ሓደ ድማ መስመሪ እዩ፡፡ መስመሪ ኣብ ዝተፈላለየ ብርኪ ንዘለዉ ተመሃሮ ይጠቅም፡፡ ኣብ ኣሃዳዊ ዘለዉ ይኹኑ ኣብ ዩኒቨርሲቲ ዘለዉ ይኹኑ ኣብ ሃይስኩል ዘለዉ ይኹኑ ንኹሎም ይጠቅም፡፡ ብመስመሪ ዝተፈላለዩ ስእልታት ንስእል፡፡ ንስኹም ከ መስመሪ ንምንታይ ትጥቀምሉ?

ኣብ ዓለምና ዝተፈላለዩ ዓይነታት መኪናታት ኣለዋ እየን፡፡ ናይ እግሪ መኪና ሰብ ዝፅዕነት መኪና ቡዝሓት ነገራት ዘመላልሳ መኪና ናይ ፅዕነት መኪና ዉን ኣለዋ እየን፡፡ ካብተን ናይ እግሪ መኪና እንብለን ናይእንጅሮ ዘመላለሳ ክንገልፅ ንክእል ኢና ፡፡ንስኩም ትፈልጥዎን ናይ እግሪ መኪና ከኣለዋ ዶ?

ናይ ገዛ ኣቑሑ መመገቢ ኣለና። ዓራት፣ መፀባበቂ፣ ናይ ገዛ ምንፃፍ፣ ኣቁሑ ቡና፣ ምግቢ ንሰሐሎም መጎጎ፣ ምድጃ። ንስኩም ከ ናይ ኣቑሑ ገዛኩም ትፈልጥዎም ዶ?

ዝኾኑ ዓይነታት መፃሕፍቲ ኣለዉ፡፡ ካብኣቶም ሓደ ናይ ፍልስፍና መፅሓፍ እዩ፡፡ ናይ ፍልስፍና መፅሓፍ ፈላስፋታት ተጠቢቦምን ተጨኒቖምን ዝፅሕፍዎም መፅሓፍ እዮም፡፡ እዚ ድማ ኣብ ወዲሰብ ሂወት ኣዝዩ ጠቓሚ እዩ፡፡ ካብኣቶም ሓደ ጥበብ ዝብል መፅሓፍ ኣነ ብጣዕሚ እየ ዝፈትዎ፡፡ ታይ ዓይነት ናይ ፍልስፍና መፅሓፍ ንስኹም ከ ትፈትዉ?

ካብ ኣባላት ስድራ ሓንቲ ዝኾነት ኣዶ ን9ተ ወርሒ ኣብ ከብዳ ተሸኪማ ፤ ንሰለስተ ዓመት ድማ ኣብ ዝባና ሓዚላ ክተዕቢ ድማ ብዙሕ ፀገምን መከራን ትሸግር ። ብፍላይ ድማ ናይ ኢትዮጰያ ኣዴታት ኣዝየን ጡዑማትን ኣዝየን ድማ የዋሃትን እየን። እዚኣን ደኣ እሞ ልዕል ክብሪ ኣየድልየንን ኢልኩም ትሓስቡ ዶ?

እስጶርት ጥዕናናና ኸሕሉ ኣብ ካልና ጥንክሩ ንክኸውን ስትንፋስናናይ ምስ ትንፋስ ክእሎትናውን ጥቡቕ ክኸውን ሕግዘና ካብ ዓይነታት ስጶርት ኣነብ ጥዓ ምስ ፈሶ ዂዑሶ ምጽዋትዩ ሶምከተ ዓይነት ስጶርት ፈቱ

ኣርማ ማለት መፍለይ ማለት እዩ፡፡ ንኣብነት ኣብ ሓንቲ ባንዴራ ኣብ ማእኸላ ዘለዉ ኮኾብ ይኹን ካልእ ቕርፂ ኣርማ መለለይ ይባሃል፡፡ ኣነ ናይ ትግራይ ባንዴራ ኣርማ ይፈልጦ እየ፡፡ ስምኹም ከ ትፈልጥዎ ዶ?

ዝተፋላለዩ ዓየነት ናይ ገዛ ኣፍሪካ ኣለዉና፡፡ ካብኣቶም ሓደ ድማ ምድጃ ኢ ዩ፡፡ ምድጃ ኣብ ህይወትና እዚ ኣገዳስን ወሳንን ኢዩ፡፡ ምኽንያቱ ብዙሕ ጊዜን ጕልበትን ይቑጥብ እዩ፡፡ ፀብሕና ድማ ንኽበፅሐልና ይሕግዘና እዩ፡፡ ኣብ ዝሕዚ እዋን ምድጃ እንተዘይህሉ ነይሩ ግን ክንደይኢልና ፍሓም ምገዛእና ነይርና ኢልኩም ትሓስቡ?

ንግዲ ዝተፋላለዩ ነገራት ምሻጥን ምልዋጥን እንተኻውን ነቶም ነገራት ኣምፂኡ ዝሸጦም ዝልውጦምን ሰብ ደማ ነጋዳይ ይበሃል። ነጋዶ ኣብዚ ሕዚ ሰዓት ብውሕድ ዋጋ ብምምጻእ ብብዙሕ ዋጋ እንዳሸጡ ሰብ የንጸርጽርዎ ኣለዉ። ኣነ ነጋዶ እንተዝቕፅዑ በሃሊት እየ። ንስኹም ከ ነጋዶ ይቀጽዑ ዶ?

ፖለቲካ ማለት ንሓደ ዝተረዳእካዮ ሓሳብ ተንቲንካ ንኅብረተሰብካ ምርዳእ ማለት እዩ። ሓደ ፓርቲ እውን እዩ። ኣነ ፖለቲካ ብዙኅ ኣድናቒትን ፈታዊትን ኣይኮንኩን ንስኹም ከ?

ተፈለጥቲ ሰባት ናይ ዓድና ፖለቲከኛታት ክኾኑ ይኽእሉ፣ ደረፍቲ ክኾኑ ይኽእሉ፣ ኣብ ሓደ ካባቢ ዝነብሩ ሰባትውን ኣለዉ ተፈለጥቲ ዝበሃሉ፡፡ ኣነ ካብ ተፈለጥቲ ሰባት ዝፈትዎ ናይ ቀደም መራሒና ዝነበረ መለስ ዜናዊ እዩ፡፡ ንስኹም ከ?

ኣብ ዓለም ብዙኃት ኣይነት መፋለጢ ይሥርሕ እዮም ካብኣቶም ብቶም ተፈለጥ ሰባት ዝሥርኅ መፋለጢ ብዙኅ ተመልካተ ኣለዎም። ብፊላይ ድማ መሲ ዝበሃል ተጨዋቲ ጕዕፈ ዝሥራሕ ናይ ከብሲ መፋለጢ ኣዙይ ብዙኅ ተመልካተኣለዎ ንምንታይ ግን ብመሲሕ ዝሥራሕ መፋለጢ ብዙኅ ተመልካ ትዘለዉ ይምስሉ?

ብዙሓት ዓይነታት ፅሕፈት መሳርሒ ኣለዉና እዩም፡፡ ካብኣቶም ሓደ ድማ ቅርሳስ እዩ፡፡ ቅርሳስ ንዝተፈላለዩ ነገራት ክንጥቀመሉ ንኽል ኢና፡፡ ስእልታት ንምስኣል ብዙሕ ነገራት እስኬች ንምግባር ይጠቕመና እዩ፡፡ ቅርሳስ ብቐሊሉን ንምጥፍእውን ቀሊል ስለ ዝኾነ ኣዝዩ ተመራፂ እዩ፡፡ ብቕርሳስዶ ብቢሮ ምጥቃም ይሕሸኒ ይመስለኩም?

ኣብ ዓለምና ዝተፈላለዩ ዓይነታት ሃይማኖት ኣለዉ፡፡ ካብኣቶም ሓደ ድማ እስልምና ሃይማኖት እዩ፡፡ እስልምና ሃይማኖት ብዙሓት ተኸተልቲ ኣለዉዎ፡፡ ብዙሓት ዓይነት በዓላት ድማ ኣለዉዎ፡፡ ካብቶም በዓላት ሓደ ረመዳን እዩ፡፡ ረመዳን ኣዝዮም እዮም ዝፈትውዎ፡፡ ረመዳን ግን እንታይ ብጣዕሚ ዝፍቶ ይመስለኩም ብሃይማኖት እስለምና?

ሕርሻ ኣብ ናሕ እንተ ዓዲ ለውጢ ዕዙዝ ኣስተዋፅኦ ኣለዎ፡፡ ብኣብዝሓ ድማ ኣብ ገጠረማ ከባቢ ይከይድ፡፡ ሕርሻ ተዘይህሉ ነይሩ ናይ እኽሊ ምሻጥን ምልዋጥን ኣይመሃለየን፡፡ ሕዚ ዘለናዮ ብርኪ ደረጃ ድማ ኣይመበፃሕናን ነይርና፡፡ ሕርሻ ተዘይህሉ ነይሩ እንታይ መሃለየ ነይሩ ኢልኩም ትሓስቡ?

ዝተፈላለዩ ዓይነት ናይ ቢሮ ኣቑሑ ኣለዉ፡፡ ካብኣቶም ሓደ ድማ ኮፍ መበል እዩ፡፡ ክፍ መበሊ ኣብ ቢሮ ኣዝዩ ኣገዳሲ እዩ፡፡ ብዙሓት ዓይንት ኮፍ መበሊ ክህልው ይኽሉ እዮም፡፡ ፍርናሽ ዘለዎም፣ ብዙሕ ምቾት ዘለዎም ክህልዩ ይኽሉ እዮም፡፡ ኣብ ቢሮታት ከፍ መበሊ ተዘይህሉ ነይሩ እቲ ሰራሕተኛ ኣበይ ኮይኑ ምሰርሐ ይመስለኩም?

ናይ ገዛን ናይ ቢሮን ኣቑሑ ኣብ መንደቕ ዝልጠፉ ስእልታት ልቕመጠሉ ወንበራት ጠረጴዛት ሓደ ይገብሮ፡፡ ንስኹም ከ ኣብ ገዛኹም ቢሮኹምን ዘለዉ ኣቑሑ እንታይ እንታይ ይመስሉ?

ባንዴራ ብኅብርታት ዝደቀት ባንዲራ ትበሃል። ናይ ሓንቲ ዓዲ ናይ ሓነ ከባቢ መፍለይቲ እያ ድማ ናይ ትግራይ ባንዴራ ቀያሕ፣ ብጮ ኣብ ማእኸላ ኮኸብ ዘለዋ እዩ። ናይ ካልእ ዓድታት ባንዴራ ኸ እንታይ እንታይ ይመስላ?

ዓበይቲ መሳርሒ ማሽናት ይፈልጥ እየ፡፡ ንኣብነት ናይ ዕንጨቲ መቝረፂት ማሽን፡፡ ናይ ዕንጨቲ መቝረፂት ማሽን ስርሐይ ቀልጢፈ ንኽወድእን ጕልበተይ ንኽቊጥብን ትገብረኒ እያ፡፡ ንስኹም ከ ታይ ዓይነት ማሽን ትፈልጡ?

ኣብ ከተማ ኣክሱም ዝርገብ ናይ ቕዱስ ይሬድ ሓወልቲ ኣዚዩ ምዕሩግን ብልጹንን እንትኸውን መዘከትታነቱ ድማ ንቅዱስ ያሬድ ተባሂሉ አዩ ተሰሪሑ፡፡ ቅዱስ ያሬድ ክዝክርከር ከለና ተስፋ ዘይሙቑራፅ ኢና ንዝክር፡፡ ቅዱስ ይሬድ ብዙሕ ዜማታት ውን ሰሪሑ እዩ፡፡ ኣነ ቅዱስ ያሬድ ክዝክር ከለኹ ተስፋ ዘይምቑራጽ እየ ዝዝክር፡፡ ንስኹም እንታይ ትዝክሩ?

ዝተፈላለዩ ዓይነታት ኣትክልቲ ኣለዉና፡፡ ካብኣቶም ሓደ ድማ ማንጎ እዩ፡፡ ማንጎ ብዝተፈላለየ መንገዲ ክንጥቀመሉ ንኽእል ኢና፡፡ ብመልክዕ ፁማቕ ኽንጥቀመሉ ንኽእል፣ ከቲፍና ብመልክዕ ዝብላዕውን ክንቅርቦ ንኽእል፡፡ ብፍላይ ድማ ንህፃናት ብዙሕ ጥቕሚ ኣለዎ፡፡ ንምንታይ ግን ንህፃናት ፍሉጥ ጥቕሚ ዘለዎ ይምስለኩም?

ተፈጥሮ ንደቂ ሰባት ኣዚዩ ኣገዳስን ወሰነን እዩ። ካብ ተፈጥሮ ዝተፈላለዩ ጥቕምታት ንረክብ ኢና። ንኣብነት ካብ ተኽልታት ጽርይ ዝኾነ ኦክሲጅን ንረክብ እነተንፍሶ እውን ንሱ እዩ። ካብ ማይ ድማ ዝተፈላለዩ ጥቕምታት ንረክብ ኮታስ ተፈጥሮ ንደቀ ሰባት ኣዚዩ ኣገዳስ እዩ። ኣነ ብተፈጥሮ ኣዚየ ሕጐስቲ ንስኹም ከ ብተፈጥሮ እንታይ ይስመዐኩ?

ካብ ተፈጥቲ ሰባት ኣብ ደርፊ ዝነጥፉ እኒ ኤፍርም፣ እኒ ኣማኒኤል፣ እን ትምኒት፣ ትርሃስ ብጣዕሚ ዝፈትወንን ዘድንቕንን ደረፍትን እየን። ንስኩም ከ ናይመን ተፈጥቲ ሰባት ትፈልጡ?

ብዙሓት ዓይነታት ፋሽን ኣለዉ፡፡ ናይ ከዳን ፋሽን፣ ናይ ጫማ ፋሽን፣ ናይ መጋየፂ ፋሽን፣ ናይ ምምልካዕ ፋሽን፣ ናይ ፀጕሪ ፋሽን፣ ብዙሕ ፋሽናት ክንገልፅ ንኽእል ኢና፡፡ እዚኣቶም ባህላዊ ዝነበሩ ነገራት ናብ ዘመናዊ ቕዲ ቐይርካ ምኽዳን ማለት እዩ፡፡ ግን ካብቲ ዝነበረ ባህላዊ እቲ ሕዚ ዘለዉ ፋሽን ዶ ይሐይሽ ዶ ይመስለኩም?

ስተፋ ል ባህላውን ዘመናዊን ዓይታት መጋይዝታ ኣለዉና ካብኣቶም ድማ ኣብ ፣ኢድ ዝእሠሩ፣ ኣብ እግሪ ዝእሥሩ ፣ኣብ ርእሲ፣ ዝእሠሩ ኣብ ክሳድ፣ ዝግበሩ ብዙኃት ዝተፋለልዩ ዓይነታትት መጋይዝታት ኣለዉና። ካብኣቶም ሓደ ኣብ ኢድ ዝእሠር ኣምባር እዩ። ኣምባር ኣዙይ መጸበቓዩ ንስኹምቀ ኣብ ኢድ ዝእሠር ኣምባረት መጸበቕ ዶ ይመስለኩም?

ኣብ ዓለምና ካብ ዘለዉ ስፖርታት ሓደ ሓመሳ እዮ፡፡ ሓመሳ ኣብዚ ሐዚ እዋን ብዙሕ ተመልካቲ ዘለዎን ፈጠራ ዓይነት ዘለዎን ዓይነት ስፖርትአዩ፡፡ ብዙሓት ስፖርተኛታት ኣብ ሓመሳ ብምውድዳሩ ህይወቶም ይቕይሩ እዮም፡፡ ሓመሳ ንሰውነትና ጥቕሚ ኣለዎ እዩ፡፡ ሓመሳ ግን ንሰውነትና እንታይ ዓይነት ጠቕሚ ዝህበና ይምስለኩም?

ሕፃናት ኣብዝናነ ኢሎም ቦታትት ከምመላሕቲ ነገራት ጐዱፍ ነገራት ከምኡውን ሕፃናት ዘይሙኑ ነገራት ክወገዱ ኣለዎም ምሕንያቱ ሕፃናት ብቀልሉ ዝጕድኡ ፍጥረታት እዮም። ስለዝ ድማ ንሕፃናት ኣዙይ ድማ ጥንቃኽ ኽግበር ይግባብኡ ድማ ኽበዛሕ ኣለዎም ናይ ሕፃናት መዝናነይ ቦታ ድበዝሕነወልትን ተሓስብዶ?

ባህላውን ዘመናውን ዝባሃሉ ዓይነታት መጋይፅቲ ኣለዉ፡፡ ካብኣቶም ሓደ ዝኾነ ሕንቆ መስቀል ቀደም ኣደታትና ብብዙሐ ይጥቀማሉ ነይረን፡፡ ኣደታትና ኣብ ክሳደን ብምእሣር ንኽጽብቓ ይጥቀማሉ ነይረን፡፡ ኣብዚ ሕዚ እዋን ድማ ብፍልይ ኣብ ኣሸንዳ በብዝሓ ይጥቀመሉ፡፡ ሕንቆ መስቀል ግን ብጣዕሚ ዘፅበቕ ይመስለኩም?

ካብ ትራንስፖርትን ተሽከርከርትን ሓንቲ ሳይክል እያ፡፡ ሳይክል ብዙሕ ሰብ እዩ ዝጥቀመላ፡፡ ካብ ቦታ ናብ ቦታ ድማ ብቕልጡፍ ንጐዓዘላ እያ፡፡ ኣነ ሳይክል ብጣዕሚ እየ ዝፈቱ፡፡ ንስኹም ከ ትፈትዉ ዶ?

ዝተፈላለዩ ዓይነታት ስፖርት ኣለዉ፡፡ ካብኣቶም ሓደ ድማ ጕያ እዩ፡፡ ጕያ ብፍላይ ድማ ኣብ ሃገርና ኢትዮጵያ ኣዝዩ ዝፍለጥ ዓይነት ስፖርቲ እዩ፡፡ ኣብ ዓለምና ቀዳማይ ደረጃ ዘለዉ ክሳብ ሕዚ ናይ ኢትዮጵያ እዮም፡፡ ካብኣቶም ሓደ ድማ ቀነኒሳ በቀለ እዩ፡፡ ቀነኒሳ በቀለ ኣዝዩ ጐበዝ ስፖርተኛ እዩ፡፡ ንስኹም ከ ይመስለኩም ዶ?

ዝተፈለላዩ ዓይነታት መጋይፂ ዘለዉና እንትኸውን ካብኣቶም ሓደ ድማ ወርቂ እዩ። ወርቂ ኻብ ቀድም እኖታት እናተጠቀማሉ ዝመፃ እንትኸዉን ሕዚ ድማ ብዝተፋለለየ ዓይነታት ቅድ ብምስራሕ ወለዶታት ይጥቀማሉ ኣለዋ። ብፊላይ ድማ ንሓዳሽ መርዓት ብዙኅ ወርቂ ዘድልያ እንትኸዉን እዝ ድማ ኸም ባህሉ ይሕሰብ። ወርቂ ግን ጽብቅ ዶ ይመስለኩም?

ኣብ ሃገር ናይ ኤቲጴያ ዘርከ ባ ክሊላት ዝተፋ ልኅብሪ ዘለዎ ዝተፋ ሌይዋንዲር ኣይጠቀማ ናይ ክልልቲ ግራይባንዲይራን ቀይሕን ብጫን እዩ ቀይሕት መሥዋዕትነት ዝገልጽ እንቲኸዉን እቲ ብጫ ደማ ንብሩ ተስፋ ኣይገልጽ ብቐያሕ እተ ዘይግለጽ ኔይሩ መሥዋዕትነትግን ብምንታይ ኅብሪ ምተገለጸ ይመስለኩ?

መፋለጢ ሓደኣሕ ወይ ድማ ምህርትኻ ምፍላጥ ማለት እዩ መሽትኻ ድማ ብሰፋ ለይ መንገድታት ክተፈሉጡ ትኽልኢኻ ብመራኸ ሓፋሽ ኹን ብማኅበራዊ ሚዳ ኽነፈሉጥ ንኽል ኢና ብኸምቲኽቶ ኪትብዝኣመሳሰልውን ንጥቀም ንኽል ኢና ካብ መራኸ ብሓፋሽ ወይ ድማ ማኅበራዊ ሚዳ ኣይናይ ዝበለጠ ዘፋልጢ ይመስለኩ?

ኣርማ ማለት መፍለይ ናይ ሓንቲ ዓዲ ወይ ድማ ናይ ሓደ ሰብ ሹመት ክዉስኽ ከሎ ዝወሃቦ ኣርማ መለለይ ይባሃል፡፡ እንታይ ዓይነት ኣርማ መለለይ ትፈልጡ ንስኹም ከ?

ኣብ ካባቢና ዝተፋላለዩ እፅዋታት ኣለዉ፡፡ ደስ ደስ ዝብሉ ኣትክልቲ፣ ደቅቕቲ ሳዕርታት ፣ዓበየቲ ግድምታት ብጣዕሚ እየ ዝፎቶዎም እዞም እዕጽዋት እሶም፡፡ ሓድሽ ንጹሕ ኣየር ስለ ዝህቡና ንስኹም ከ ንእፅዋት ዘለኩም ኣረአአያ ዘለኩም አንታየ ይመስል?

ተፈለቲ ሰባት ኣነ ደረፍቲ ተፈለቲ ሰባት ይፈልጥ እየ ንኣብነት ሰሎሞን ሃይለ ኣማኒኤል ኢፍሬም ትምኒት ወላይ ትርሓስ ራሄል ኣነብጣሕ ምስ ፈታ ራሄልያ ስኹምከ ናይመን ኣድነቕቲ ፈተውት ኢኹ

ጥበብ ተዋሶኦ ካብቶም ኣለዉ ዝብሃሉ ጥበባት ሓደ እዮም፡፡ ጥበብ ተዋሶኦ ኣብዝሕዚ እዋን ብዙሕ ተመልካቲ ዘለዎ ኾየኑ ንረኽቦ፡፡ ብጥበብ ተዋሶኦ ህይወቶም ዝቐየሩ ኣዚዮም ብዙሓት እዮም፡፡ ካብ ጥበብ ተዋሶኦ ዝሠርሑ ሓንቲ ሰላማዊት ተስፋይ ብጣዕሚ እየ ዝፈትዋ፡፡ ንስኹም ከ መን ጥበብ ተዋሶኦ ዝሰርሕ ደስ ይብለኩም?

መስርሒ ንኣብነት ናይ ፀብሒ መስርሒ ምድጃ ኣለና፡፡ ምድጃ ካብ ብዙሐ ድኻም ተቖጢብና ንሠርሓሉ መስርሒ እዩ፡፡ ንስኹም ከ ታይ ዓይነት መሥርሒ ኣለኩም? ኣብ ገዛኹምወይ ከዓ ኣብ ስራሕኹም?

ጫማ ፅሬትና ንምሕላው እግርና ኻብ ሓደጋ ንምክልኻል እንገብሮ ጫማ ይበሃል። ኣነ ካብ ኣይነታት ጫማ ድፉን ጫማ ይፈቱ። ንስኩም ከ እንታይ ዓይነት ጫማ ትፈትው?

ናይ ገዛ መጋየፅታት ኣብ መንድቕ ዝልጠፉ ስእልታት ናባና ስነሥርዓት ግበሩ፡፡ መጋየ ፅታት ቕርፃ ቕርፅታት ምንፃፋት ብጣዕሚ እየ ዝፈቱ፡፡ ስኹም ከ ታይ ታይ መጋየፅታት ትፈትው?

ወታደር ልዑል ክብሪ ዝግቦን ሓንታ ዓዲ ብባዕዳውያ ንገዛእቲኸኣይትወረር ብጸላኣቲ ድማ ከትድፈር ኣብ ድን በር ከፊኢሉ ፀሓይን፣ ቑርንና፣ ተወቓዓ ዘሕሊ ዓዚ ጀግና ዝኾነ ፍቕረት እዩ ።ስለዝ ድማ ዝለዓለ ኽብሪ ይግቦ ኣነግን ናይ ወታደርዶሞ ዘውኁድ ኮይኑ ይስምዐኒ ንስሆም ከንታ ይስምዐኩም?

ቤት ምግብን መስተን ደቂ ሰባትዝተፈላለዩ እዮም፡፡ ምግብታት ዝምገቡሎምን መሰተታት ዝሰቱዩሎምን ዓይነት ትካላት እዮም፡፡ ኣብዚ ኣዚዩ ወሳኒ ነገር መስተንግዶ እዩ፡፡ ፅቡቕ መስተንግዶ ነቶም ተጠቀምቲ ይስሕብ፡፡ ንስኹም ከ ጽቡቕ መስተንግዶ ምህላይ ንተጠቃሚ ይስሕብ እዩ ኢልኩም ተሓስቡ ዶ?

ዓቃቢ ሕጊ ካብቶም ሕጊ ኣኽበርቲ እንብሎም ሓደ ኣካል እዩ፡፡ ዓቃቢ ሕጊ እቲ ተኸሳሲ ዝግባእ ፍርድ ንኽወሃቦን እቲ ኸሳሲ ድማ ፍትሒ ረኺቡ ንክምለስን ብጣዕሚ ብዙሕ ፃዓሪ ዝገብር እዩም፡፡ ዓቃቢ ሕጊ ዝውሃቦ ደሞዝ ግን ኣዝዩ ውሑድ እዩ፡፡ ኣነ ከምኡ ይመስለኒ፡፡ ንስኹም ከ ናይ ዓቃቢ ሕጊ ዶሞዝ ግቡእ እዩ ኢልኩም ዶትሓስቡ?

ሃይማኖት ሓደ ሰብ ብድልየቱን ብፍቓዱን ዝኽተሎ ኃይማኖት ይበሃል። ብዙኃት ዓይነት ኃይማኖታት ኣለዉ ናይ ክርስትና ኃይማኖት፣ ናይ እስልምና ኃይማኖት፣ ናይ ጴንጠ ኃይማኖት። ኣነ ናይ ክርስትና ኃይማኖት ተከታሊት እየ ንስኹም ከ?

ካሜራ ኣብ ዓለምና ካብቶም ተስፋሕፊሖም ዝርከብ ኤሌክትሮኒስ ሓደ እዩ፡፡ ካሜራ እዙይ ዘመናዊ ምስልታትን ቪድዮታትን ንምቕራፅ ውን ይቕመና፡፡ ካብኡ ዝዘለለውን ብዙሓት ጥቕምታት ኣለዎ እዩ፡፡ ብካሜይራ ብዙሓት ትውስታታት ክነትርፍ ንኽአል ኢና፡፡ ኣነ ካሜራ እዙይ ዝጠቅም ይመስለኒ፡፡ ንስኹም ከካሜራ ዝጠቅም ዶ ይመስለኩም?

ኣብ ከባቢና ዘለኹ ተፈጥራዊ ነገራት ኣነ ብጣሜየም ስሕቡኒ ብጣም እየም ደስብሉኒ ኣቤቲ እመናት ኣትገልትታት ሠዓርታት ኣቤት ዓበት ይጐበታት ብጣዕሜ ዝፈትዎም ስንገትፈትዎምዶ?

ዝተፋላለዩ ዓይነታ ጽሕፈት መሣርሕ እንትህልው ካብኣቶም ድማ እርሳስ፣ ቢሮ ፣ወረቓት፣ ዝ መሳሰሉን እዮም። ወረቓት ብኣብዝኃት ኣኅሳባትና እንስፍረሎ ዓይነት ጽሕፈት መሣርሕ እዮ ኣነ ወረቐት ብወገነ ኣዙይ ጠቓሚ ይመስለኒ ንስኸምከወረቓት ብጣም ዝጠቅምዶ ኣይመስለኩም?

ብዝተፋለዩ ዓይነታት መፋለዪ ኣብ ዓለምና ይስርሑ እዮም፡፡ ካብቶም ዝስርሑ ሓደ ናይ ፀጕሪ መፋለጢ እዩ፡፡ ናይ ፀጕሪ መፋለጢ ድማ ናይ ደቂ ኣንስትዮ ብዝተፈላለየ ቅብኣታት ብምጥቃምም የፋልጥኦ፡፡ ብፍላይ ድማ እተን ተፈለጥቲ ዝበሃላ ከም ደረፍቲ፣ ድራማ ሰራሕቲ ዝበሃላ ብብዙሕ የፋልጣ፡፡ ካብ መፋለጥቲ ሓንቲ መን ትፈትዉ?

ዝተፈላለያ ሃገራት ነናይ ባዕለን ዝኾነ ዝተፈላለየ ምግብታት ኣለወን፡፡ እዚ ምግብታት እዚ ምህላዉ ድማ ነተን ዓዲ ካብ መፍለዪ መንነት ኮይኑ ይጠቅም፡፡ ንኣብነት ሃገርና ኢትዮጵያ ትፍለጠሎም ምግብታት ከም ክትፎ፣ እንጀራ ብሽሮ፣ ቀይሕ ፀብሒ ዝኣመሳሰሉ እዮም፡፡ ኣነ እንጀራ ብሽሮ ብጣዕሚ እየ ዝፈቱ፡፡ ንስኸም ከ እንታይ ዓይነት ምግቢ ትፈትዉ?

ካብ ተሽከርከርትን ትራንስፖርትን ሓንቲ መኪና እያ። መኪና ብጣዕሚ ብዙሓት ሰባት ካብን ናብን ቦታ ተጐዓዕዚ እያ። ግን እንድሕር ብኣግባቡ ዘይንከናኸናን ዘይነዕርያን ሓደጋ እውን ስለ ተብጽሕ ንስኹምከ ኣብ ብ ተሽከርከርቲ ሓደጋ በጺሕኩም ይፈልጥ?

ትራንስፖርትን ተሽከርከርትን ተጠቃሚት እየ፡፡ ካብተን ተራንስፖርትን ተሽከርካሪትን ዝኾነት ሓንቲ ድማ ዝፈትዋ ድማ ሞተር እያ፡፡ ንስኹም ከ ናይ እንታይ ተሽከርካሪት ፈተውትን ተጠቀምትን ኢኹም?

ሙዚቃ ምስ ዓለም መብረዛድ እዩ ዝኾነ ሓደ እዩ፡፡ ኣነ ሙዚቃ ብጣዕሚ ዝፈቱ ዘዳምፅ ንስኹም ከ ሙዚቃ ታይ ዓይነት ርድኢት ወይ ከዓ ተዳምፁ ዶ ከመይ ትርእይዎ?

ካብቶም ብክብሪ ይግብኦም ኢልና ንሓስቦም ሥራሕቲ እቲ ሓደኽ ዶክር እዩ። ዶኩተር ብቡዙሕ ፍልጠትን ድኻ ምን መንጽ ሓለፈ ስለ ዝኾነ ሕሙማት ኣብ ብምፍዋስ ዓብዪ ተኽእሎ ኣለዎ። ከምኡ እውን ሕሙማት ኣብ ምሓዝ ዓብይ ተኽእሎ ስለዘለዎ ዶክተር ዓብይ ኣገዳሲ ነገር እዩ ።ዶክተር ኣብ ሕይወትና እንተዘይህሉ ነይሩ መን ንሓከመና ኑሩ?

ኣብ ዝተፈላለየ ሃገራት ዝተፈላለዩ ዓይነት መጋየፅታት ኣለዉ፡፡ ንኣብነት ኣብ ሃገርና ኢትዮጵያ ዝተፈላለያ ዓይነት ክልላት ዝተፈላለየ ዓየነት መጋየፅታት ይጥቀማ፡፡ ኣብ ትግራይ ድማ ብጣዕሚ ንብዙሓትን ኣዝዮም ዝተፈላለዩ መጋየፅታት ኣለዉ፡፡ ደቂ ኣንስትዮ ድማ ብኣብዝሓ ይጠቀማሉ ንምንታይ እየን ግን ደቂ ኣንስትዮ ብኣብዝሓ መጋየፂ ዝጥቀማ?

ዝተፈላለዩ ዓይነታት ትምህርቲ ኣለዉና፡፡ ኣብኣቶም ሓደ ድማ ኬምስትሪ እዩ፡፡ ኬምስትሪ ብዛዕባ ኣቶማት የፅንዕ፡፡ ሃገራት ናጋሳኪን ሄሮሽማን ዝጠፍአ ድማ ክልተ ኣተማት ብምግጫው እዩ፡፡ ንምንታይ ግን ክልተ ኣቶማት ተተጋጭ ክንድዚ ዝኣክል ጕድኣት ዘብጽሕ ይመስለኩም? ንምንታይ ከ እዘን ዓድታት ጠፊአን ይመስለኩም?

መዝናነዬ ቦታታት ንደቂ ሰባት ኣዝዮ ወሰንቲ ነገራት እዮም፡፡ ብፍልይ ድማ ንመናእሰይ ካብ ሶኑይ ክሳብ ቀዳም ኣብ ስራሕ ኣብ ዝህልወሉ ጊዜ ሰንበት ኣዕሪፎም ንኽዝናነዩሎም ይጠዋሙ፡፡ ኣብ መቐለ ዝርከብ ደጀን ዝባሃል መዝናንዬ ቦታ ኣዚዩ እዩ ዝምስጠኒ፡፡ ንስኹም ከ እንታይ ዓይነት መዝናነይ ቦታ ትፈትው?

ቀዳማይ ሚኒስተር ኣቶ መለስ ዜናዊ ኣብ ዓለም ካብ ዝነበሩ በላሕትን ፈላስፋን ተፈለጥትን ሰብ ሓደ እዮም ነይሮም፡፡ ኣቶ መለብ ዜናዊ ብብልሓቶም ኣዝዮም ዓለም ዘገረሙን ዘደመሙን እዮም፡፡ በቲ ዝነበሮም ስራሕውን ንዓድና ዂርዓት ዝኾኖም እዮም፡፡ ኣቶ መለስ ዜናዊ ኣነ ብጣዕሚ እዮም ዘሕዝኑኒ፡፡ ንስኹም ከ ብሞቶም ሓዚንኩምሉ

ኣብ ከባቢና ብዙሓት እፅዋታት ኣለዉ፡፡ በዓልናተኺልና ንዕብዮም፣ ብተፈጥሮ ባዕሎም ዝበቕሉ ኸምኒ ጸሊምበርበረ ፣ኒም ብጣዕሚ ብዙሓት ተፈጥሮኣዊ ልኾኑ ዕምበባታት ኣለዉ፡፡ ብጣዕሚ እየ ዝፈቱ ሶምከ ትፈትው ዶ?

ሠላጣ ካብቶም ዓይታት ኣኅምልቲ ኢልናን ንገልጸም ሓደ ዩ ሠላጣ ብፍላይ ደመ ኣብጾም ኣዚይ ተመራጽ እዮም ሠላጣን ንምሳሕስተፋልይገቛታት ይልዩና ከም ካረውት፣ ኮሚዳረ፣ ሽጉርቲ ዝኣመሰብሉ ንጥቀም ጨውውን ክንርስዕ የብልናን ሠላጣ ግንምንቲ ኣብጾም ኣዙ ዝምረጽ ይመስለኹ?

ናይ ገዛ እንስሳ ድሙ፣ ከልቢ፣ ደርሆ፣ ጠል ፣በጊ፣ እዮም ናይ በርኻ እንሳ ድማ ሓርማዝ ፣ኣምበሳ ፣ነብሪ ዝብኢ ፣እዮም። ኣነ ናይ በርካ እንሳ ብጥዓሚ ስፈቱ ንስኩምከ ናይንቲይ እንስሳ ትፈትው?

ሕብረተ ሰብን ስድራም ሓደ ቛንቋ፣ ሓደ ባህሊ፣ ሓደ ናይ ኣዛራርባ ዘይበ ዘለዎም እዮም። ሕብረተ ሰብን ስድራኻን ምዕባይ ብጣዕሚ ብዙኅ ጥቕሚ ኣለዎ። ንስኩም ከ ኣብመንጎ ሕብረተሰብኩምን ስድራኹምን ድኹም ዓቢኩም?

ዘይና ሓደሽቲ ነገራት ትኲሳት ነገራት ሓበሬይታታት ንሰምዐሉ ሓደ ተለብሽን እዩ ካብ ተለብዝን ንሰምዖ ዘይና ንሕይወትና ብጣሚ ጠቓምን ሓበሬታታት ዝህበናን እዩ ስኹምከ ዘይና ተለብዝን ዝሰምዕዶ

ዜና ደቂ ሰባት ዝተፈላለየ ሓበሬታት ዝረኽብሉ መንገዲ እዩ፡፡ እዚ ድማ ብዝተፈላለየ መንገዲ ክቐርብ የኽእል እዩ፡፡ ዜና ብማሐበራዊ ሚድያ፣ ብቴሌብዥን ብዝተፈላለዩ ነገራት ክንረኽቦ ንኽእል ኢና፡፡ ኣነ ዜና ብቴሌብዥን ምክትታል እየ ዝፈቱ፡፡ ንስኹም ከ በበየናይ ዓይነት መንገዲ ዜና ምክትታለ ትፈትው?

ኣብ ስፖር ማርከት ብዙኃት ኣቝሑት ኢና ንረክብ ዝበሰሉን ዘይበሰሉን ምግብታት ናይ ውስፅዓድን ናይ ደገን ምግብታት ብቐድሊሉ ሰሪሕና ኽንጥቆምሎም ንኽእሉ ምግብታት ኣብ ሱጶር ማርከት ንትጠቀምቲ ዲኹም?

ዝተፈላለዩ ዓይነታት ኣትክልቲ ኣለዉና፡፡ ካብኣቶም ሓደ ድማ ባናና እዩ፡፡ ባናና ብዙሓት ጥቕምታት ዘለዎ እንትኸውን ብፍላይ ድማ ቖርቦትና ንምፅራይ፣ ሰውነትና ንምስትኽኻል ከምኡውን ናይ ጨጐራ ሕማም ይከላኸል ፡፡ግን ባናና ብምንታይ መንገዲ እዩ ንጨጐራ መድሓኒት ኾይኑ ትረኽብዎ?

ኣብ ሓንቲ ዓዲ ዝተፋላለዩ ዓይነት ባህል እዩ ዘሎ፡፡ ብፍላይ ድማ ኣብ ሃገርና ኤትዮጵያ ኣዙይ ምዕሩግን ድምቑን ብሉፅን ዝኾነ ባህልታት እዩ ዘለና፡፡ ኲለን ክልላት ነናይ ባዕለን ዝኾነ ባህሊ ኣለውን፡፡ ናይ ባዕለን ዝኾነ ኣከዳድና ፣ናይ ባዕለን ዝኾነ ኣቋንና ነናይ ባዕለን ዝኾነ ኣመጋግባ ኣለወን፡፡ እዚ ብጣዕሚ ደዝብለ ነገር ይኾን ይመስለኩም?

ቸኮሌት ካብቶም ኣብ ሱፐርማርከት እንረኽቦም ኣቑሑ ሓደ እዩ፡፡ ቸኮሌት ብንኡሽተይን ብዓይን ክመፅእ ይኽእል እዩ፡፡ ዝተፈላለዩ ዓይነት ቸኮሌት እውን ኣለዉና እዮም፡፡ ኣብዝሓ ድማ ደቂ ኣንስትዮ ብጣዕሚ እየን ዝፈትውኦ፡፡ ከም ስጦታ መልክዕ ድማ ንሰባት ክንህቦም ንኽእል ኢና፡፡ ንምንታይ ካብ ደቂ ተባዕትዮ ደቂ ኣንስትዮ ኣዝየን ዝፈትውኦ ይመስለኩም?

ኣብ ቤት ምግብን መስተን ከይደ ምግቢ ዝብላዕን መስተን ይረክብእየ ካብ ምግብ ዝብላዕ ዝተፋለለዮ ዓይነታት ናይ ጾምን ናይ ሥዕረትን ካብ መስተ ድማ ሉስሉስን ደረቕን መስተ ተጠቃሚት የ። ንሶምከ ኬድኩምደ ትፈልጡ።

ፖለቲካ ማለት ኣብ ክልተ ፓርቲታት ዝለዓል ወይ ድማ ነናይባዕሎም ሓሳብ ኣልዒሎም ዝማጐትሉ ፖለቲካ ይበሃል። ኣነ ናይ ፖለቲካ ደጋፊትን ፈታዊትን እየ ንስኩም ከ?

መጋየፅን መመላኽዕን ካብጥንቲ ጀሚሩ ዝፀንሐ ናይ ደቂ ኣንስትዩ መልክዕ መወሳኺ መንገዲ እዩ፡፡ አዘን ደቂ ኣንስቲዮ ድማ ኣብ ዝተፈላለዩ ክጥቀማሉን ክምዕረጋሉን ይረአያ፡፡ ንብነት ኣብ መርዓ፣ ክርስትና ፣ኣሽንዳ ዝኣመሰሉ ይጥቀማሉ እየን፡፡ መጋየፅን መመላኽዕን ንደቂ ኣንስትዮ ኣገዳሲ ይመስለኩም ዶ?

ታርካያውያንን ተፈጥራውያንን ዝኾኑ ናኣብነት ገረዓልታ ዘበሃል ገዳማኣሎ ብጣዕመ ዓውዪ ተፈጥራዊን ታሪካውን እዩ ኣነ ከይተ ኣይፈልጠ ስኾምከ ናፍቲ ቦታ ሱከየልኩም ትፈልጥሎም?

ጥበበን ባህልን ብሓደ ኣጣሜርና ንሰርሐሉ ንኣብነት ከም ጥጥ ዓለባ ዓዲ ጥልፊ ንሰርሕ ንኽአል ኢና፡፡ ስፈ መሶብ ውን ክንሰርሕ ንኽአሊና ብጥበብ ዝተሰርሑ ባህላውያን ነገር እዮም፡፡ ስኹም ከ ትፈልጥዎም ዶ?

ስዋ ኣብ ኢትዮትጵያ ዝርከብ ባህላዊ መስተ ኾይኑ እዚ ድማ ብዋሕለታት እኖታትና ዝተፋላለዩ ግዋታት ንምጥቃም ይስራሕ፡፡ እዚ ድማ ዝተፋ ለይ ድግሳት ንምድመኣን ንምጥዓምን ውን ንጥቀመሉ ኢና ብኣብዙሓ ድማ ኣስብኡን ይጥቀሙሉ ይሰትዩን፡፡ ስዋ ንምንታይ ግን ብኣብዝሓ ኣስቡኡን ዝጥቀሙሉ ይመስለኩም?

ዜና ካብ ዝተፈላለየ ማሐበራዊ ሚዲያታትን መርበብ ሓበሪታትን ክንረኽቦን ንኸእል ኢና ዜና ማለት ተረጋገፀ እወናዊ ብዝኾነ ሓበሬታ ናብ ህዝቢ ምብፃሕ ማለት እዩ፡፡ ዜና ብዝተፈላለየ መንገድታት ክቐርብ ይኸእል አዩ፡፡ ንኣብነት ብሬድዩ ቴሌብዥን ዝኣመሰሉ ይቐርብ፡፡ እዞም መርበብ ሓበሬታትት ደሞ እሙናትን ፅፁያትን ክኾኑ ኣለዎም፡፡ ዜና እዙየ ኣገዳሲ ዶ ይመስለኩም?

ተፈለጥቲ ሰባት ካብ መራሕቲ ዓዲ ዝነበሩ መለስ ዜናዊ፣ መንግስቱ ሃይለማርያም ኣነ ብጣዕሚ ዝፈትዎን ዘድንቖን ግን ንመለስ ዜናዊ እዩ፡፡ ንስኹም ከ ናይ መን ኣድነቕቲ ናይ መን ፈለጥትን ኢኹም?

ባንዴራ ናይ ሓንታ ዓዲ መለለይ ምንነት ስለ ዝኾነ ባንዴራ ኽሰቀልን ክወሪድ እንከሎ ብሄራዊ መዝሙር ብምዝማር ኽነክቡሮ ይግበአና። ባንዴራ ናይ ሃገርና ኽስቀል ከሎ ኣነ ብጣዕሚ እዩ ዝስማዐኒ ንስኹምከ ከማይ ሰሚዕታዊ ትኾኑ ዶ ትኾኑ?

ብዙሓት ዓይነታት መሰረት ኣለዉ እዮም፡፡ ካብኣቶም ሓደ ማይ እዩ፡፡ ማይ ካብቶም ኣብ ህይወትና ኣገዳሲ ዝኾነ መስተታት ሓደ እዩ፡፡ ካልኦት ዓይነት ኣልኮላዊ መስተ ካብ ምስታይ ማይ ምስታይ ንህይወትናን ንጥዕናናን ኣዚዩ ኣገዳስ እዩ፡፡ ማይ ብምስታይ ኣብዙሓት ጥቕምታት ክንረክብ ንኽእል ኢና፡፡ ማይ ብምስታይ ግን ንረኽቦም ጥቕምታት ክንደየናይ ዝኣክል ይመስለኩም?

ፀጕሪ ኣብ መላእ ክፍሊ ኣካላትና ሰዉነትና ዝበቑል ናይ ቆርበት መከላኽሊ እዩ፡፡ ፀጕሪ ንመልክዕውን ንጥመሉ ኢና፡፡ ንመጋየፂ ኣብ ርእስና ዝርከብ ፀጕሪ ብምቑናን መልከዕ ኽፈጠረልና ንገብር ኢና፡፡ ንስኽን ከ ፀጕርኽ ንከመይ ትጥቀማሉ?

መሰረታዊ ክነግንዮም ዘለና ግልጋሎታት ዝበሃሉ ሕክምና ፣ማይ ፣መብራህቲ፣ ፅርግያ እዮም፡፡ ግን እዚኦም ኣብ ኲሉ ኣለዉ ማለት ኣይኮነን፡፡ ኣነ ግን አዞም መሰረታዊ ግልጋሎታት ንስኹም ከ ትረኽብዎም ዶ?

ካብ መጋይፅን መማላኽዕን ሓደ ክዳና፣ ጫማና፣ ቆቡዕ እዩ። ኣነ ካብዞም ኲሎም ዝፈትዎም ክዳነይ ብጣዕሚ እየ ዝፈቱ ኣብ ክዳነይ ተገዲሰ ግድን እየ መሪጸ ዝኽደን ንስኩም ከ ታይ ትፈትው?

ፖሎቲካ ካብ ሃይማኖት ዝረሓቐን ደቂ ሰባት ነቲ ዓዲ ይጠቕማ ኢሎም ዝሓሰብ ሓሰባት ዘንጸባርቑሉን መድራኽ እዩ፡፡ ብዙሓት ዓይንት ፖሎቲካ ዓይነታት ብዛዕባ ዓዲ ብዙሕ ነገር ይብሉ እዮም፡፡ ኣነ ብወገነይ ናይ ምንም ዓይነት ፖሎቲካ ኣድናቒት ኣይኮንኩን፡፡ ንስኹም ከ እተድንቕዎ ፖሎቲካ ዘለኩም ዶ ይመስለኩም?

ኣብ ሃገርና ኢትዮጵያ ብዝወፀ ፅንዓት ኣብ ክልተን ሸሕን ዓሰርተ ሽዱሽተን ዓመተ ምሕረት ካብ ሰላሳን ሽዱሽተን ሽሕ ብላዕሊ ዝኾኑ መናእሰይ ናብ ስደት ከይዶም እዮም፡፡ ኣብዚ ሕዚ እዋን ድማ ብዕፅፊ ወሲኹ ይርከብ፡፡ እዙይ ግን ብምንታይ ነቋርፆ? ስደት ልዘይምኻድ እንታይ ክንገብር ዘለና ይመስለኩም?

ኣብ ሱፐርማርኬት ዝተፈላለዩ ንሕፃናት ዝኾኑ ነገራት ክንረክብ ንኽእል ኢና፡፡ ከም ጥጦ፣ ዳይፐር፣ መፃወቲ ዝኾኑ ነገራት ክንረክብ ንኽእል ኢና፡፡ ከምኡውን ብተወሳኺ ንጥዕ ንኦም ዘገድሱ ኣዚዮም ፅቡቓት ዝኾኑ ምግብታትውን ክነግኒ ንኽእል ኢና፡፡ ንምንታይ ግን ኲሉ ነገር ኣብ ሓንቲ ተጠቕሊሉ ዝሽይወጥ ኣብ ሱፐርማርከት?

ኣብ ሃገርና ዝተፋላለዩ ዓይነት እፅዋት ኣለዉ፡፡ ካብኣቶም ድማ ቀላሚጦስ፣ ሊሞ፣ ኣውሒ ተፈላለዩ ውን ክንጠቅስ ንኸእል ኢና፡፡ ኣውሒ ንመድሓኒት ዝኸውን እንትኸውን ሊሞ ድማ ኸም ሰትን እንጥቀመሉ ኢና፡፡ ቀላሚጦስ ውን ብምስብባር ገዛውቲ ንምስርሕ ውን ንጥቀሙሉ ኢና፡፡ ካብ ኲሎም ግን መን እዩ ዘሐሸ ይመስለኩም?

ዝተፋ ልዕንታት መንጊያ የጸለዉና ካብኣቶም መሓደ ድማ ኣብኢድ ዝእሠር ሰዓት እዩ ሰዓት ደቓ ንሽዶ ይኹኑ ደቂ ተብዓትዮም ብስፍሓት ይጥቀሙሉ ኣብዚ ሕዚእዋን ድማ ዝተፋ ልዕንታት ሰዓት ኣለዉ ኣነ ኣብ ኢድካ ሰዓት ምእሣር ኣዙይ የጸብቕየ ብሃጊጢ ሰዓት ምእሣር ዘጸበዖ ዶ ኣ ይመስለምኩም?

ናይ ከተማና መጋየፂ ፣ናይ ነፍሲ መጋየጺ፣ ናይ ገዛና መጋይጺ እንጥቀሙሎም ብዙሓት መብለጭለጭትን ድሙቓት ዝኾኑ ሕብርታትን ኣነ ብጣዕሚ ይፈቱ፡፡ ገዛይ ነፍሰይ ከተማይ ውን ብኸምኲ እየ ፅብቕ ንስኹም ከ ኣፀባብኹም ትፈልጡ ዶ?

ሕብረተ ሰብ ቴምቤን ኣብ ትግራይ ዝርከቡ ሕብረተ ሰብ ኮይኖም ዝተፈላለየ ባህልን ሳዕስዕትን እዩ ዘለዎም፡፡ ኣውርስ ዝብሃል ሰዓስዒቶም ከዓ ፍሉይ እዩ ድሙቕ፡፡ እዚ ኣውርስ ዝብሃል ሰዕስዒት ኣጓላትን ኣወዳት ተኣኪቦም ኣብ ማእኸል ክልተ ሰባት ብምንታይ እናነጠሩን ኣኣዳዎም ብምጥማር እናጨብጨቡ ይስዕስዑ፡፡ ንምንታይ እዩ ግን ናይ ባህሊ ኣፊላላይ ዝህሊ?

ልዮናልዶ ዳቪንቺ ካብቶም ኣብ ዓለም ዝፍለጡ ተፈለጥቲ ሰባት ሓደ እዩ፡፡ ሊዮናለዶ ዳቪንቺ ብፍላይ ድማ ሞናሊዛ ብምስኣል ይፍለጥ፡፡ ልዮናዶ ዳቪንቺ ዝተፈላለየ ምስሥራት ዘለዎም ስእልታት ውን ስኢሉ እዩ፡፡ ልዮናለዶ ዳቪንቺ ብጣዕሚ ዝተፈተየ መጽሓፍ ዉን ኣለዎ እዩ፡፡ ንምንታይ ልዮናልዶ ዳቪንቺ ሞናሊዛ ዝሰኣለ ይመስለኩም?

ብጥበብ ዝስርሑ ባህልታት ንኣብነት ኣብ ፀጕር አብ ርእስና ዘለዉ ጨጉርታት ርስና ዘለዶ ፆጕሪን ንስርሖ ዑናኖ ባህላውን ጥበባበን እዩ ብዙሓት ዓይንታት እዮም። ኣልዋስዉዝበሃል ይፈልጥ ኣነ ንስኩም ከ እንታይ እንታይ ዓይነት ዝባሃሊ ቁኖታት ትፈልጡ?

ዝተፈላለዩ ዓይነታት ጥበብ ኣለዉ፡፡ ካብኣቶም ድማ ሓደ ጥበብ ሙዚቃ እዩ፡፡ ጥበብ ሙዚቃ ኣብ ዝሕዚ እዋን ኣብ ዓለምና ኣዙይ ተቐባልነት ዘለዎ እዩ፡፡ ብዙሓት ሰባት ብጥበብ ሙዚቃ ዐይወቶም ቀይሮም እዮም፡፡ ብዙሕ ኣታዊ ድማ እየም ዘእትውሉ፡፡ ጥበብ ሙዚቃ ተዘይህሉ ነይሩ ግን ንሕና ብምንታይ ምተዛናጋዕና ኢልኩም ተሓስቡ?

ሂትለር ኣብዚ ሕዚ እዋን ብሕይወት ካብዘ ለ መራሕቲ ሓደ እዩ። ሂትለር መርሒ ሃገር ጀርመን ዝነበረ እንትኸውን ኣዝዩ ጨካንን ብዙሓት መሰቅቕት ነገራት ዝፈጸመ መራሕ እዩ። ብዙኃት ሰባት ንባርነት እውን ኣቃልዑ እዩ። ሂትለር ብምጥፍኡም ኣነ ደስተኛ እየ። ንስኹም ከ እንታይ ይመስለኩም?

ደርሆ ካብቶም ዓይነታት ናይ ገዛ እንስሳት ሓንቲ እያ፡፡ ደርሆ ዝተፈላለዩ ጥቕምታት ትህበና፡፡ እንቈላሊሕ ትህበና፡፡ ሥጋ ውን ትህበና እያ፡፡ ደርሆ እትምገቦ ምግቢ ጠረምረ እዩ፡፡ ከም ስንዳይ፣ ሥገም ዝኣመሰሉ እዮም፡፡ ደርሆ ንምፍራይ ኣዝዩ ኸቢድ እዩ፡፡ ንስስኹም ከ ደርሆ ምፍራይ ከቢድ ዶ ይመስለኩም?

ኣብ ሓንቲ ስድራ ኣቦ ፣ኣዶ፣ ሓው፣ ሓፍቲ ዘለዉ እንተኸዉን፣ እዚኣቶም ድማ ብፍቕርን ብኅብረትን ተኸዓ ኢሎም ኣብ ሓንቲ ገዛ ዝነብሩ ኣካላት እዮም፡፡ ኣብ ሓንቲ ስድራ ኣቦ ሰሪኁ ዝኣቱ እንትኸዉን ኣዶ ድማ ደቃ ትንተባኸብ ኣነ ካብ ስድራይ ኣደይ ብጣዕሚ ይፈቱ፡፡ ንስኹም ከ ነየናይ ኣካል ስድራኹም ትፈትው?

ዝተፋላለዩዮ ዓየነታት ማሐበራዊ ሚድያ ኣለዉና፡፡ ከም ዋትስኣብ ፣ፌስቡክ፣ ቴሌግራም፣ ኢኔስታ ግራም፣ ቲክቶክ ትዊተር ዝተፈላለዮ ኽንጠቅስ ንኽአለ ኢና፡፡ ካብኣቶም እቲ ብቐሊሉንረኽቦ ቴሌግራም እዩ፡፡ ቴሌግራም ክንብል ከለና ካብ ክሎም ብምንታይ ዝቐለለን ዝተፈልየን ይመስለኩም?

ናይ ገዛ እንስሳ ደርሆ፣ በጊ፣ ጠል፣ ላሕሚ ፣ናይ በረኻ እንስሳ ድማ ኣምበሳ ፣ነብሪ ፣ዝብኢ፣ እዮም። ኣነ ናይ በረኻ ኣምበሳ ስለ ዘፍርኁኒ ኣይፈቱን ስኹምከ ትፈትውዶ?

ካብ ዓይነታት መስተሓደ ፀባ እዩ፡፡ ፀባ ካብ ላሕሚ ንረኽቦ፡፡ ጸባ ፃዕዳ ሕብሪ ኣለዎ፡፡ ጸባ ብፍላይ ድማ ንህፃናት ኣዚዩ ጠቓሚ እዩ፡፡ ንዓበይቲ ውን ንሰውነትና ሓይሊ ወሃቢ ግልቦት ዝህበናን ስለ ዝኾነ ኣዚዩ ይጠቕመና፡፡ ህፃናት ካብ ኦዶ ጸባ ላዕሊ ጸባ ኽጥቐም ውን ይምከር እዩ፡፡ ንምንታይ ግን ይመስለኩ?

ማሽናት ጊዜናን ጉልበትናን ንምቑጣብ ልዑል ኣበርክቶ ኣለወን፡፡ ኣብ ዓለምና ዝተፈላለዩ ዓይነታት ማሽናት እናተስርሑ ይርከባ፡፡ ካብኣተን ሓንቲ ሓንቲ ዝኾነት ድማ መሕፀቢት ክዳን ማሽን እያ፡፡ መሕፀቢ ክዳን ማሽን ኣብዚ ሕዚ እዋን ኣዝዩ ተጠላቢ እዩ፡፡ ጉልበት ድማ ብጣዕሚ ይቕንስ እዩ፡፡ ከምኡውን ግዜ ይቕንስ እዩ፡፡ ንምንታይ ግን ግዜን ጉልበትን ዝቕንስ ይመስለኩም?

በህላዊ ሕክምና ኣብ ዝተፈላለዩ ተፈጥራዊ እፅዋት ዝስራሕ እንትኸውን ኣብዚ ሕዝ እዋን ድማ እናቐነሰ ዝርከብ ዓይነት ሕክምና እዩ፡፡ ካብ ዘመናዊ ሕክምና ባህላዊ ሕክምና ኣዙይ እዩዝፍለ፡፡ ኣነ ካብ ባህላዊ ሕክምና ዘመናዊ ሕክምና እዩ ዝሓሸ እየ ልብል ንስኹም ከ ባህላዊ ሕክምና ዶ ዘመናዊ ሕክምና ይሕሽ ትብሉ?

ብዙሓት ዓይንት መጋየፅታት ኣለዉ፡፡ ብኣብዝሓ ደቂ ኣንስዮ እየን፡፡ መጋየፅታት ዝጥቀማ ግን ድማ ኣወዳት ውን ሓደ ሓደ ጊዜ መጋየፅታት ይጥቀሙ እዮም፡፡ ብኽልቲኦም ጾታ ዘገልግሉ መጋይፅታት ግና ኣለው፡፡ ንሱ ውን ብሩር እዩ፡፡ ብሩር ብዝተፈላለየ ዲዛይን ብምስራሕ ኣብ ክሳድ ኣብ ኢድ ክእሰር ይኽእል እዩ፡፡ ንምንታይ ግን ደቂ ኣንስትዮ ጥራሕ መጋየፂ ዝጥቀማ?

ኤሌክትሮኒክስ ካብቶም ኣነ ዝፈትዎም ኤለክትሮንክስ ሞባይለይ፣ ኮምፒዩተር፣ ፒሲ፣ ቴለብዥን፣ ፕላዝማ ብጣዕሚ ካብ ዝፈትዎም ኤሌክትሮኒክስ እዮም፡፡ ንስኹም ከ እንታይ እንታይ ትፈትዉ? ናይ እንታይ ኤሌክትሮኒክስ ተጠቀምቲ ኢኹም ከ?

ገዛ ማለት ዝተፈላለዩ ኣካላት ዝነብሩሉ ሓደ ኣካል እዩ፡፡ ኣብ ገዛ ኣዶ፣ ኣቦ፣ ሓው፣ ሓፍቲ ከምኡውን እንስሳት እውን ኣለዉ እዮም፡፡ ገዛ ክበሃል ከሎ ከም ድሙ፣ ከልቢ፣ በጊዕ፣ ደርሆ ክህልዩ ይኽእሉ እዮም፡፡ ካብኡ ብተወሳኺ እውን ኣቑሑ እውን ኣለዉ እዮም፡፡ እዚኦም ግን ከመይ ተሳንዮም ዝነብሩ ይመስለኩም?

ካብ ዓይነ ታት ተሽከርከርኪሓንቲ ዝኾነት ብስክሌየት ብሓደሰብ እትግናሕን ባዓል ክልተ ጐማን ተሸከርካሪት እያ። እዛ ብስክሌት እዚኣ ብጥንቃቐኽ ኽትግናኃ ኣለዋ። እንተዘይኮይኑ ዝለዓለ ሓደጋ ኽተብፅሕ ተኽእል እያ። ብሕፃናት ደማ እዙይ ተመረጽነት ኣለዋ። ንምንታይ ግን ብስክሌት ብሕፃናት እትመረጽ ይመስለኩም?

ሕርሻን ግብርናን ብምስራሕ ብዙሕ ኣታዊ ረኺበ እየ። ኣብ ነፃ ዝኾነ ናይ ባዕለይ ቦታ ደስ ዝበለኒ ኣቲ ክልቲ ተኺለ ንባዕልየ ተጠቂመ ንሕብረተሰበይ እውን ይጠቅም ኣለኹ። ንስኹም ከ ናይ ግብርናን ሕርሻን ተጠቀምቲ ድኩም?

ዝተፈላለየ እፅዋት ብምጥቃም ዝተፈላለዩ ባህላዊ ሕክምና ወይ ድማ መድሓኒት ክንሰርሕ ንኽአል ኢና፡፡ ንኣብነት ኣቱሽ ብጥዕሚ ብዙሕ ተጠቃሚ ዘለዎ ባህላዊ ሕክምና እዩ፡፡ ኣቱሽ ኣብ ጐሮሮና ንዝፍልጠር ሕማም ዘድሕነልና ቐጥቒጥና ብሻሂ ይኹን ብቡና ንሰትዮ፡፡ ክንሰትዮ ኸለና ጉድዳኣት ዘምጽእ ዶ ይመስለኩም?

መሠረታ ውግልጋሎት ኣብ ሓንታ ዓዲ ኣዚ ኣገዳስ ነገር ስለ ዝኾኖ መንግሥቲ ምሉእ ብምሉእ ዝበሃል ብርኪ ናብ ኲሉ ኸባጺሕ ይግባ ብፍላይ ድማ መሠረታ ውግልጋሉት ማይን መሠረታ ውግልጋሉት መብራሃትን ኣብ ሕይወትና ኣዚኦም ኣገድስ ዝብሃሉ ነገራት እዮም ካብ ክልቲኦምግድ መን ኦም ዝበለጸ ዘግድሰና ይምስለኩም?

ፀጕሪ ኣዙይ መመላኽዕን መማዓረግን ንደቂ ሰባት እዩ፡፡ ብፍላይ ደማ ንደቂ ኣንስትዮ ኣዚዩ መማዕረግናን መፀበቕናን እዩ፡፡ ጸጕሪ ብዝተፈላለየ ዓይነታት ኣታሕዛ ኽንጥቀምሉ ንኽእለ ኢና፡፡ ብቑኖ ፣ብምትሓዝ ዘመናዊ ስርሒትዉን ክንጥቀመሉ ንኽእለ ኢና፡፡ ንደቂ ኣንስትዮ ግን ብጣዕም ዘጸብቐንዶ ይመስለኩም?

ኣብ ከባብ ቴምብየን ዝርከብ ማይ ለሚን ዝበሃል ቦታ ብተፈጥርኡ ኣዚዩ ማራኽን ሰሓብን እዩ፡፡ ዝተፈላለዩ ተኽልታት ምንጭታት ለሚናት ውን ኣለዎ፡፡ እዛ ዓዲ ብኣውርኡ ዝፍለጥ ኾይኑ ዝተፈላለዩ ጐብነይቲ ድማ ይበፅሕዎም ኣዚዩ ድማ ማራኺ፡፡ ንስኹምከ ማይ ለሚን ማራኽ ዶ ይመስለኩም?

ዜና ማለት ዝተረጋገፀን እዋናዊ ዝኾነ ሓበሬታን ናብ ህዝቢ ምብፃሕ ማለት እዩ፡፡ ዜና ብዝተፈላለዩ መንገድታት ከቐሪብ ይኽእል እዩ፡፡ ንኣብነት ብሬድዩ፣ ቴሌብዥን ዝኣመስሉን ከቐርብ ይኽእል እዩ፡፡ ብዞም መርበብ ሓበሬታታት ድማ እሙናትን ጽጽያትን ክኾኑ ይግብኦም ዜና ምህላው ኣገዳሲ ዶ ይመስለኩም?

ኣብ ዓለምና ዝተፈራለዮ ዓይነት ጫማን ዝተፈልለዩ ዓይነት ብራንድን ኣለው፡፡ ካብቶም ብራንድታት ናይክ፣ ኣዲዳስ፣ ቤይነስ ክንገልፅ ንኽእል ኢና፡፡ ናይ ናይክ ብራንድ ኣርማ ድማ ምልክት እርማት እዩ፡፡ ንምንታይ ግን ናይ ናይክ ኣርማ ምልክት እርማት ዝኾነ ይመስለኩም?

መፅሓፍን ጋዜጣታትን ምንባብ ንፍልጠትና ኽነስፍሕ ርእስና ውን ብእኡ ልከዕ ኽሰፍሕ፣ ምስ ሰብ ምርድዳ ክህልወና፣ ታሪኽና ንኸንፈልጥ ይሕግዘና ስኹም ከ ተንቡቡ ዶ መጽሓፍን ጋዜይጣን?

ጥበብን ባህልን ዝተሓዉሶ ስራሕትታት መብዛሕትኡ ጊዜ ኣብ ናይ ቀደም ወለድና ኢና ንርእዮ፡፡ ንኣብነት ኣብ ናይ ኣዴታትና ዝሰርሕኦ ዝነበራ ስፈ፣ መሶብ ዝበሃል መብልዒ እንጀራ፣ ሒላብ ዝበሃል ኣሎ፡፡ ንሶም ትፈልጥዎም ዶ?

ዶናልድ ኣብ ሃገረ ፖርቹጋል ተወሊዱ ዝዓበየ እግሪ ኲዕሶ ተፃዋቲ እዩ፡፡ ኣብዝ ሕዚ እዋን ድማ ወዲ ኣርብዓ ዓመት ኾይኑ ይርከብ፡፡ ልዕሊ ሽውዓት ሚኢቲ ሽቶ ዉን ኣመዝጊቡ እዩ፡፡ ንሃገሩ ድማ ዝተፈላለዩ ፅውዓት ኣመዝጊቡ እዩ፡፡ ፅውዓት ኣመዝጊቢ እዩ፡፡ ካብ ሮናልዶን መሲን መኒኦም ዝሓሹ ዝፈጠኑን ይመስለኩም?

መስኖ ኣብ ኒኃእንተ ዓዲሊ መዓት እዝ ዝግደ ዘለዎ እንትኸቡን እስቲፋ ኣይ ነግራት ብምፍራይውን መስኖ ኽንገብር ንኸል ኢና ንኣብልነት ከም ሽውርቲ ፣ኮሚደረ፣ ድንሽ፣ ዝኣመሳሰሉን ክንገብር ንኽል እዝ ድማ ኣብ ትዕዳጋ ዝለዓለለውጡ የምጽእ ኣነብወገነይ ሽዉርቲ ብዙኅለውጡ ዘለዎ ኣይመስለኒ ንስኹምከ እንታይ ዓይነትት መስነ ትጥቀም?

መጽሓፍ ናይ ደቂ ሰባት ናይ ምረዐቤይት ኣዚዩ ኣገዳ ስንትኸውን ሰዋት መጽሓፍ ብመንባብ ብዙኅ ፍልጠት ክረኹ ይኸሉ እዮም ።ስተፋ ኣልዮ ዓይነታት መጽሕፍቲ ኣለዉና ናይ ስነ-ልበና መጽሓፍ ናይ ፍልስፍና መጽሓፍ ናይ ገድልን ታሪካውን መጽሓፍ ልበውለድን ኢሉበውለድ መጽሕፍቲ ኣለዉና ኣነ ናይ ፍልስፍና መጽሓፍ ይምችወኒ እንተ ዓይነት መጽሓፍ ትፈቱ።

ሕርሻን ግብርናን ኣብ ዝረኸብካዮ ነፃ ቦታ ደስ ዝበለካ ምህርቲ ኣፍሲስካ ትሓፍሰሉ ሕርሻን ግብርናን ይበሃል፡፡ ሕርሻን ግብርናን ኣነ ብጥዕሚ እየ ዝፈቱ፡፡ ስኹምከ ተጠቀምቲ ዲኹም ንዕዳጋ ኸተቐርቡ ዶ?

ትምህርቲ ማለት ንዘይትፈልጦ ምፍላጥ ካብ መምህራንካ ኾኒኽእልዩ ካብ ሕብሪ ተሰብካ ክኾኒ ኽእልዩ ዘይትፈልጦ ነገር ምምሃር ትምህርቲ ይበሃል ።ኣነ ናይ ኲሎም ተምሃሪት እየ ስኹምክው ትመሃሩዶ?